ቆፃል ሕብሪ ዘለዎ ዓይነት ኮይኑ ኣብ እዋን ክረምቲ እቦቅል ኮይኑ መብዛሕትኡ ግዜ ኣብ ሓረስታይ እዩ ዝርከብ ኮይኑ ንምግብነት እዩ ዝውዕል።

ናይ ኢ/ያ ባንዴራ ምስ ናይ ሓንቲ ሐገረ ኤመሪካ ባንዴራ ተሓላሊኸን ኣለዋ ፡ እዚ ድማ ናይ ክልተ ሃገራት ምሕዝነትን ምትሕብባርን ንምግላፅ ይመስል ።

እዚ ልምዓት ዓዲ ብወደ ዓዲ አብ ሓመድ አብ ምክዓት ዝተፈላለያ መኪናታት ኮይነን እተን ክልተ ዓይነት ሽሮ ሕብሪ ኮይነን ሓመድ ዝኩዕታ ኮይነ ሽመን እንታይ ተባህለን ይፂዋዓ?

ኣረ! እዚ ሰብ እዙይ ክርኦ ዘይደሊ ብጣዕሚ ዝፀልኦ ኣረጋዊ በርሀ ዝበሃል ደርጓግ እዩ። ኣረጋዊ በርሀ ናይ ትግራይ ፖሎቲከኛ ዝነበረ እንትከውን ሕዚ ምስ ኣብይ ኮይኑ ቦኽኽ ዝብል ምስ ዕድምኡ ዘይከይድ ዝዛረብ ሰብኣይ እዩ።

ጸሓይ ዓለም ፣ ባሕረ ሐሳብ ዝብሉ ብቀይሕን ጸሊምን ዝተጸሓፉ ኮይኖም ኣብ ሃሳስ ጻዕዳን ቀይሕ ሓመድን መሸፈኒ ዘለዎ መጽሓፍ ኮይኑ ኣብ ጽሊምን ቡናማን ድሕረ ባይታ ይርከብ። እዛ መጽሓፍ ክትንበብ ኣለዋ።

እዚ ሳሎን ጽባቐን ጸጉርን ዘርኢ እዩ። ኣብ ማእከል ሓደ ሰብ ኣብ ቀይሕ መንበር ኮፍ ኢሉ ክንክን ጸጉሩ ክረክብ ከሎ፡ኣብ ጎድኑ ደውኢሉ ሓደ ሰብ ድማ መስርሕ ክፍጽም ይረአ። እዚመስርሕ ጽሬትን ጽባቐ ምሕላውን ናይቲ ስራሕ ቦታ ብንጹር ዘርኢ እዩ።

ኣብዚ ቀጠልያ ቆጽሊ ዘለዎ ተኽሊ ብድሕሪት ይርአ። ኣብ ንእሽቶ ጎማ ተተኺሉ። ኣብ ቅድሚት ክልተ ፀዓዱ ጫማታት ደቂ ኣንስትዮ ይረኣያ፡ እተን ጫማታት ልዑል ሸኾና ዘለወንን ብገመድ ዝተኣስራን እየን። ከምዚ ዓይነት ጫማ ምግባር ትፈትው ዶ?

ጸጉሪ ቆፅሊ ዘለዎን ልምሉም ተኽሊ ገዛ ኣብ ምርኢት ተቐሪቡ ኣሎ። እቲ ሕብሩ ድሙቕ እዩ፣ ቅርጹ እውን ኣዝዩ ጽቡቕ እዩ፣ ብርግጽ ነቲ ገዛ ሓጐስ ይውስኸሉ እዩ!

ሰማያዊን ፃዕዳን ኣብ ሰማይ ዘለው ጎቦታት እነትከውኑ ኣብ መሬት ዘሎ ሓምለዋይ ጎቦታትን ሩባትን ፅልምት ምት ዝበሉ ኩነታት እዝዮም ዘለው። እዚ ከይዲ እዚ ብናይ ተፈጥሮ ሓየሊ ዝከናወን እዩ።

ክልተ መቃጸሊ ዘለዎ ኣረጊት ናይ ኤሌክትሪክ ምድጃ ኣለዎ፣ መናድቑ ቀጠልያ እዩ፣ እቲ ጠረጴዛ ድማ ብናይ ፍረታት ቅርጺ ዘለዎ ጨርቂ ዝተሸፈነ እዩ። እዚ ድማ ኩነታት መዓልታዊ ኣጠቓቕማ ዘርኢ እዩ።

ኣብ ልዕሊ ሓሸራ ጎደና ከተማ ብሕብራዊ መንገዲ ዝተሰርዐ መንገዲ፡ ብዙሓት ኣቑሑት ዝተቐመጠሉ እዩ። ኣብ ጎድኑ ናይ መካይንን ሰባትን ተፈጥሮኣዊ ትርኢት፡ ህይወት ከተማ ኣብ ሓደ ትርኢት ተደሚሩ ዘርኢ እዩ።

ናይ ኣዝየን ፅቡቃት ዝኮና ኣዋልድ ምስሊ ኮይኑ እታ ሓንቲ ጋመ ሓንቲ ኣልባሶ ተቆኒና ናይ እዝናን ሶቂርን ጌራ እታ ካልእ ድማ ሓሙስተ ኣልባሶ ምስ ደቂቅ ሳርዴታ ዘለዎ ወርቅናይ እዝኒን ናይ ርእሲ ፁሩራ ጌራ ኣላ።

ህፃውንቲ ንፅባህ ናይ ሃገር ተረከብቲ እዮም። ስለ ዝኾነ ድማ ኣብ ተንከባከብቲ ይኹን ኣዕበይቲ ህፃውንቲ ካብ ናይ ህፃውንቲ ስነ ኣእምሮኦም ወፃኢ ዝኾኑ ነገራት ንክሰምዑ የብሎምን።

እዚ ተማሃሮ ኣብ ከብልስቶን ዝመልኦ ጽርግያ ተሰሪዖም ይከዱ ኣለው። ናይ ቤት ትምህርቲ ዩኒፎርምን ቦርሳታትን ሒዞም ይርከቡ። እቲ ከባቢ ብብርሃን መዓልቲ መሊኡ የረአ ኣሎ።

ጫማ ካብ ዝተፈላለዩ ቆርበትን ፕላስቲክን ክስራሕ ይክእል እዩ፡፡ ንአብነት ደስ በሃለቲ ሓደ ፅምዲ ድፉን ፀሊም ናይ ወዲ ተባዕታይ ጨማ እቲ ሓደ ብስርዓት ተቀሚጡ እቲ ሓደ ከዓ ተገዲሙ ብፃዕዳ ቆፃል ተክሊ ዘለዎ ፃዕዳ ድሕረ ባይታ ይርከቡ፡፡

እዚ ትርኢት ባህልን ክብርን! ብዙሓት ጻዕዳ ባህላዊ ክዳን ዝተኸድኑ ሰባት ኣብ ሰፊሕ መሬት ብሓባር ክጓዓዙ ተራእዮም። ኣብ ማእከል ብንጹር ዝረአ ጽላሎት ክብሪ፡ ምልክት ዝናን ጽምብልን እዩ። እዚ ኣረኣእያ እዚ ንጽባቐ ባህልን ሓድነትን ብንጹር ዘርኢ እዩ።

እዚ ኣብ መደርደሪ ሸልፍ ዘሎ ዳይፐር፣ ሳሙና ካልኦት ናይ ፅሬት ኣቅሑትን መብዛሕትኡ ግዜ እቲ ዳይፐር ንናይ ህፃውንቲ ንፅህና መሐለዊ ዝጠቅም እንትኸውን እቲ ሞዴስን ሳሙናን ድማ ንደቂ ኣነስትዮ ዝጥቀማሉ ዓይነት ኣቅሓ እዩ፡፡

ብዙሕ ፍርያት ናይ "ማይራ" ዘይቲ ዕምባባ ጸሓይ ኣብ መደርደሪ ኮፍ ኢሉ ኣድላዪ ኣቕሓ ገዛ ምዃኑ ዘዘኻኽርን ምቾት ዝህብን ናይ ምግቢ መጠዓዓምን እዩ።

እዚ ኣዝዩ ጽዑቕ ዕዳጋ እዩ። ብዙሓት ሰባት ባህላዊ ክዳን ተኸዲኖም ይረኣዩ። ፍረታትን ኣሕምልትን ንመሸጣ ተሰሪዖም ኣለዉ። ገለ ሰባት ኣብ መሬት ኮፍ ኢሎም ኣለዉ። እቲ ህዝቢ ዕሙር እዩ።

ባህላዊ ናይ ኢትዮጵያ ወይ ትግራይ ብሩር ስልማት ስብስብ። እዞም ስልማት መርዓውቲ ዝለብሱ ኮይኖም ኣብ ጸሊም ገመድ ወይ ፈትሊ ይንጠልጠሉ። ኣዝዩ ጥንታዊን ጽቡቕን ኣፍሪቃዊ ቀርኒ ጌጣጌጥ ዓቢ ባህላዊ ትርጉም ዘለዎ ስርዓት።

እዚ መዘናግዒ መኪና ዘርኢ እዩ። ኣብ ማእከል ክልተ መንበር ዘለዋ ጻዕዳ መዘናግዒ መኪና ኣላ። ኣብ ቅድሚ እታ መኪና ዝተቐብአ ቅርጺ፡ብድሕሪኡ ድማ ኣግራብን መዘናግዒ መስኮትን ዘለዎ ሓምላይ ቦታ ኣሎ። እቲ ምድላው ብተፈጥሮኣዊ ጽባቐን ናይ ምዝንጋዕ ስምዒትን ዝመልአ እዩ።

ንግድን ምትዕድዳግን ዝተፈላለዩ ዓይነትን ሕብሪን ዘለዎም ንብረታት ምንጋድን ምዕዳግን ይከአል እዩ፡፡ ከም አብነት ዝተፈላለዩ ዕጣን፣ ጡጥ፣ ጌሾን ክዳውንቲን ንክሽየጡ ተዘርጊሖም ይርከቡ፡፡ ንሓደ ኪሎ ጌሾ ዋጋ ክንደይ እዩ?

እዛ ንእስቲ ጓል ኣነስተይቲ አዚኣ ንባይ ባዓል ኣሸንዳ ንምክባር ኢላ ዝተፈላለዩ መጋየፅታት ተጠቂማ ኣላ ። ተጠቂማቶም ዘለው መጋየፂታት እውን ናይ ኢድ ቅየት፣ ናይ ማእገር ሃረ፣ ናይ ክሳድ ዕንቁን ተሸላሊማ ኣላ።

ሓደ ክልተ ደቂ ተባዕትዮን ደቂ ኣንስትዮን ባህላዊ ክዳን ተኸዲኖም ፍሽኽ ክብሉ ዘርኢ እዩ። እቲ ዝለበስዎ ክዳውንቲ ፍሉይን በዓላዊን እዩ። ኣዝዩ ደስ ዘብልን ዘሐጉስን ምስሊ እዩ።

ካብ ኣብ ትግራይ ዝርከቡ መስሕብ ትሪዝም ዝኾኑን ናይ ታሪካዊ ቦታታት ሓደ ኣብ ኣክሱም ከተማ ዝርከብ ሓወልቲ ኣክሱም እዮ፡፡ ካብቶም ዘለው ሓወልትታት ብቑመቱ ዝነውሐ ክንደይ ሜትሮ እዩ?

ከይበላካዮ ብዓይንካ ትፀግብ ዝተፈላለዩ ዓይነታት ፀብሒ ኣለው። እዚኣቶም ድማ ኣብእዋን ስዕረት ጥራሕ ኢና ክንጥቀመሎም እንኽእል። ኩሉ ግዜ ስጋ ምብላዕ ግና ዘይተደለየ ርጉዲ ከምፀእ ይክእል እዩ።

ካብ ኢደ ጥበብ እቲ ሓደ ሸኽላ ስራሕቲ እዩ። ኣብዚ ሕዚ እዋን ሸኽላ ስራሕቲ ብድዛይንን ብመልክዖም ንተጠቀምቲ ስሓብቲ እናኾኑ ይርከቡ። ሰራሕቲ ኢደ ጥበባት ክነርሕቆም የብልናን።

እዚ ኣብ ምስሊ እዘነሪኦ ዘለና ኣብ መንገዲ ጎጅለን ዝሸጣ ኣስቤዛ ንርኢ ኣለና። ኣብቲ ቸንዳ እንሪኦ ዘለና ኣስቤዛ ካሮት፣ ድንሽን ካውሎን እዮም።

እዛ ጓል ኣነስተይቲ እዚኣ ፋሽን ቁኖ እንዳቆነነት ትረአ ኣላ ። እዚ ቁኖ ድማ ናይ ሚሓ ዓይነት ኣሰራርሓ ዘለዎ እዩ ።

ኣካል ባህላዊ ወይ ሃይማኖታዊ ስነ-ስርዓት ዝመስሉ እዮም። መግለጺ ናይቲ ትርኢት እቶም ህዝቢ ብዝተፈላለየ ኣከዳድና ዝተኸድኑ ኮይኖም፡ ገሊኦም ኣራንሺ ሕብሪ ዘለዎ ክዳን ክኽደኑ እንከለዉ፡ ገሊኦም ድማ ባህላዊ ጻዕዳ ጡጥ ክዳን (ንጽል) ተኸዲኖም ይረኣዩ።

እዚ ሓደ እንስሳ ደው አሉ ዘርኢ እዩ። ኣብ ሰማያዊ ጸጸር ደው ኢሉ ኣሎ፣ ነዊሕ ጭራን ዓቢን ቁጥቋጥ ዝበዝሖን ጸጉሩን ኣለዎ። ቀይሕ ሕብሪ ዘለዎ ኣፍንጫን ኣብ ዙርያኡ ኣኻውሕ ዝመስል ገጽን ኣለዎ።

ብዙሓት ተዓዘብትን ተኸታተልትን ኣብ ዘለውዎ ተወዳደርቲ ውድድር ኩዕሶ ብሽክሌታ ክካየድ ከለው እዩ፡፡ እዚ ኣብ ውሽጢ ዓዲ ዝተገብረ ውድድር ዶ ይኸውን?

ፍሉይ መልክዕ ዘለዎ ከባቢ ከተማ ይርአ ኣሎ፡፡ ኪነ ህንፅኡ፣ ናይ ኣስፋልት ጐደንኡ፣ ናይ ጐደና መብራህቱን ኣትክልቱን ፍፁም ደስ በሃሊ እዩ፡፡

እዚ ሓደ ድኳን ምግቢ ብዝተፈላለዩ ኣቑሑት መሊኡ ኣሎ። ኣብቲ ብየማንን ጸጋምን ዘሎ፡ ኣብ ትሑትን ልዑልን መደርደሪታት ባኖክን ኣቑሑት ገዛን፡ ፍርያት ጽሬት፡ መትሓዚ ዘይቲ፡ ምቁር ምግቢን መስተ ኣሎ። ከምዚ ዝበለ ድኳን ምግቢ ከይድኩም ወይስ ገዚእኩም ዶ ትፈልጡ?

እዚ ተኸታታሊ ሰለስተ ምስልታት እዩ። ሓደ ሰብ ነቲ ዝወጽእ ጸሊም ንጥረ ነገር ብመርፍእ ወይ ብኢዱ ከልዕል ዘርኢ እዩ። እዚ ምስሊ ባህላዊ ሕክምና ዓይኒ ዶ ወይስ ኩሕሊ ምግባር ዘርኢ ይመስል?

ኣብ ዓበይቲ ከተማታት ኣብዚ ሕዚ እዋን ሰባት ዝተፈላለዩ ዓይነት ፋሽናት ናይ ምጥቃም ባህሊ እናዕበዩ ይርከቡ። ስለዝኾነ ድማ መሸጥን መከፋፈሊ ክዳውንትን ጫማታት በብግዚኡ ዝተፈላለዩ ዓይነታት ሓደሽቲ ሞዴል ዘለዎም ከምፅኡ ኣለዎም።

ኣብዝሓ ናይ ሂንዲ ኣዋልድ ዝጥቀማሉ መጋየፂ ናይ እዝኒን ናይ ክሳድን ኮይኑ ብዕንቂን ብሓፂንን ዝስራ መጋየፂ ኮይኑ እቲ ናይ ክሳድ ኣብ መቀመጢ ኣሎ እቲ ናይ እዝኒ ድማ ብኢድ ተታሒዙ ኣሎ።

ካብ ኢትዮጵያ ዝመጹ ጥርሙዝ ቢራ ዝሓዘ ኮይኑ፡ ኣብታ ሃገር ዝጸንሐን ተፈታዊን ቢራ ቅዱስ ጊዮርጊስ ሓዊሱ እዩ። እዞም ቢራታት ሃብታም ባህሊ ቢራ እታ ሃገር ዘርእዩ እዮም።

ጽቡቕን ዘመናውን ገዛ ምስቲ ኣብ ቅድሚኡ ዘሎ ዝዓነወ ጽርግያ ብኣንጻሩ ደው ኢሉ ይርከብ። ብርሃንን ቅርጽን ናይቲ ገዛ ጽቡቕ ጌሩ ክበርህ እንከሎ፡ መሬት ግን ዘይርአን ማዕበል ዝመልኦን ይመስል። እቲ ኩነታት ዝተሓዋወሰ ጽቡቕ ህንጸትን፣ ድኹም ኣቀማምጣን የርኢ።

መጋየፂታት፦ ናይ ክሳድ መጋየፂታት ኮይኖ ቀይሕ ሕብሪ ዘለዎም ዓበይትን ኣናእሽትን ዕንቁታት ዝተሰርሐ እዩ። ከምዙይ ዝበሉ መጋየፅታት ዝጥቀሙ ኣበ ከባቢ ራያ እዩ።

እዚ ኣብ ልዕሊ ስሩዕ ጠረጴዛ ዝተቐመጠ ጻዕዳ ብረት ዝተሰርሐ ኣጋር መትሓዚን እዩ። ኣብ ልዕሊኡ ዝተቐብአ ቆቢዕ ዘለዎ ኮይኑ፡ ኣብ ዙርያኡ ጽቡቕ ብጫ ዕምባባታትን ቀጠልያ ቆጽልን ተሰሪዑ ኣሎ። እዚ ኣቅሓ ውቁብን ጽባቐ ዝመልኦን እዩ።

ፃዕዳን ቀይሕን ሕብሪ ዘለወን ኣባጊዕ ተኣኪበን ምግበን ክበልዓን ማይ ክሰትያን ይርከባ። ሓንቲ ከደረይቲ ሰበይቲ ፃዕዳን ዕንቋይን ክዳን ተከዲና ደኒና ምግቢን ማይን እናቅረበት ኣብ ጻዕዳ ቆርቆሮ ዝተካበበ ቦታ ትርከብ። ኣረ እዘን ኣባጊዕ ብጣዕሚ ማይ ፀሚኣን።

ብእምኒ ተነዲቁ ዝተከበበ ኮይኑኣበ ውሸጡ ድማ ኣዝያ ዓባይ ተክሊ ዘፋር ዝኮነት ኣላ ። ኣብ ከባቢኡ ብዙሓት ሰባት ኣለው ኣእዱግ እውን ኣለው።

እዚ ሕብራዊ ዕንቁታት ብኢድ ዝተሰርሑ ባእታታትን ኣብ መላእ መሬት ተዘርጊሖም ኣለዉ። ቀጠልያ፡ ቀይሕ፡ ጻዕዳን ብጫን ሕብርታት ብባህላዊ ስልማት ጽባቐ ዝርከቡ እዮም።

ሰባት ናይ ዕለታዊ ናብርኦም ንምምላእ ላዕልን ተሕትን እናበሉ ስራሕ ይሰርሑ ካብቶም ስራሕቲታት ሓደ ኣብ ፅርጊያ እንቃቁሖ፣ ኮሚደረ፣ ሽጉርቲ፣ ድንችን ሒዘን ኣብ ምሻጥ ይርከባ ።

እዚ ንመብራህቲ እንጥቀመሉ እንትከውን እዚ ድማ ኣምፑል ይባሃል ። ኣምፑል ድማ ብኣለትሪክ እዩ ዝበርህ። እዚ ኣምፑል ሓይሊ ኤሌትሪክ እንዘይሃልያ ኣይበርህን።

ባህላዊ ወይ ድሙቕ ሕብሪ ዘለዎ ክዳን ዝለበሰ ሰብ ብጎኒ እዩ ዝረአ። ጸጉራ ብባን ተኣሲሩ ብሕብራዊ ስልማት ተሰሊሙ ኣሎ። እቲ ድሙቕ ሕብሪ ናይቲ ክዳውንትን መሳርሒታት ጸጉርን ሓጎስን ባህላዊ ጽባቐን የመሓላልፍ።

ናይ ሓበሻ ክዳን ዝሽየጠሉ ናይ ክዳን መስቀሊ ዙርያታት በቢ ዓይነቱ ን ዲዛይኑን ተሰቂሉ ኣሎ ። ኣብ ላዕሊ ድማ ነፀላታትን ካልኦትን ኣሎ ።

ካብ ተሳሓብትን ሰጎምትን እንስሳታት ሓንቲ ነፋሒቶ እያ፡፡ ነፋሒቶ ማለት በቢዝኸደቶ መንገዲ ሕብራ ትቀያየር ማለት እዩ፡፡ ሓደ ሰብ ነፋሒቶ ኢኻ እንተይሉካ እንታይ እዩ ዝብለካ ዘሎ?

እዞም መናእሰይ እዚኦም ቦጉሲ እነዳተፃወቱ ይረአዩ ኣለዎ። ነዞም መናእሰይ እዞም ዝርእይ ድማ ቡዙሕ ህዝቢ ኣብ ከባቢ ኣሎ። ካብዞም መናእሰይ እዚኦም ኣየነኦም ክስዕሩ ይኮኑ?

ናይ ኣርቶዶክስ ተዋህዶ ክርስትና እምነት ተከተልቲ ዝኮኑን ጥምቀት ምስ ተጠመቁ ኣብ ክሳዶም ዝዕነቅዋን ካብ ዕንጨይትን ብርን ወርቅን ሓፂንን ተስራሕ እንትይ ትብሃል?

ኣብ ናይ ደቂ ሰባት መንበሪ ገዛ ካብ ዝርከቡ ናውቲ ገዛ ካብ ዝኮኑ ሓደ ኮይኑ ብአግባቡ ኣብ ዝተመላከዐ ገዛ ዝተቀመጠ ዘመናዊ ሶፋ ይረአ ኣሎ።

ካብ ዓይነታት ተክሊ ዝኮኑ ሽጉርትን ኮሚደረን ኣብ ጎደና ተዘረጊሖም ዝሽየጡ እዮም ። ኣብ ጎደና ምሻጥ ፀሓይን ንፍስን መንገዲ ምጭንናቅን ዝፈጥሩ እዮም ።

እዚ ሓደ ከባቢ እንትኮን ኣብዚ ከባቢ እዚ ድማ ቡዙሓት ሰብ ክነብርሉ ይክእሉ እዮም። ኣብዚ ከባቢ ድማ ብሕርሻ ዝማሓሩ ክኮኑ ይክእሉ እዮም።

እዚ ብዙሓት ሰባት ኣብ ሓደ ዓቢ ድኳን መጻሕፍቲ ኣብ ዙርያ ነዊሕ ጠረጴዛ ዕንጨይቲ ኮፍ ኢሎም መጻሕፍቲ ክጥምቱ የርኢ። ኣብ መኣዲ ብዙሓት መጻሕፍትን ናይ ወረቐት ሰነዳትን ተዘርጊሖም ኣለዉ። እዚኣብ ዩኒቨርሲቲ ቤተ መጻሕፍቲ ዝተሰፍሐ ናይ መጽናዕትን ሃዋህው ዘርኢ እዩ።

እቲ ዝረአ ዘሎ ካብ ናይ ቤተ ክርስትያን ንዋየ ቅድሳት ሓደ ነጋሪት ወይ ከዓ ናይ ቤተ ክርስትያን ከበሮ እዩ፡፡ መሰረታዊ ትርጉም ናይ ነጋሪት ዝፈልጥ ዶ ይህሉ?

ኣብዚ ደቂ ተባዕት ባህላዊ ክዳን ተኸዲኖም ኣለዉ። መብዛሕትኦም ጻዕዳን ቀጠልያን ክዳን ዝለበሱ ኮይኖም፡ ኣብ ኢዶም በትሪ ሒዞም ብባህላዊ ኣገባብ ክደርፋ ወይ ክስዕስዑ ይረኣዩ። እዞም ሰብኡት እዚኦም ባህላዊ በዓል፡ ናይ ዓዲ ስርዓት፡ ወይስ ከም ሃገራዊ እዮም ዘክብሩ ዘለው?

ናይ ገንዘብ መቑፀሪት መሽን ትርአ ኣላ፡፡ እዛ መሽን መብዛሕትኡ ግዜ ኣብ ባንኪ ቤት እያ ትርከብ፡፡ ኣብ ካልእ ቦታ ኸ ወዝቢ ትርከብ ዶ?

እዚ ኣብ ክፉት ቦታ ተተኺሉ ዝተፈላለዩ ምግቢ ዝሸይጥ ድኳን ዘርኢ እዩ። ዘይቲ፡ ሽኮር፡ ስርናይ፡ ፓስታን ኣብቲ ሰፊሕ ማእከል ቦታ ብመስርዕ ይሽየጥ ኣሎ። ብናትኩም ኣረኣእያ፡ ከምዚ ዝኣመሰለ ትሑት ዋጋ ዘቕርባ ቅድመ ዕዳጋታት ንህዝቢ እንታይ ዓይነት ሓገዝ ይህባ?

በቅሊ ምስ ጋሪ ክልተ እግራ እያ። ንደቂ ሰባት ካብ ቦታ ናብ ቦታ እተጓዓዓዝ እንስሳ ዘቤት እንትከውን፣ ክትወልድ ብዘይ ምካኣላ ብጣዕሚ እያ ትሕዝነካ።

ኣብ ኢትዮጵያ ኦርቶዶክስ ተዋህዶ ቤተ ክርስቲያን ሃይማኖታዊ በዓላት ካብ ዝካየዱ ስነስርዓታት እቲ ሓደ መለኸት ምንፋሕ እዩ። ሰባት ፃዕዳ ተኸዲኖም ቅድሚ ቅድሚ ታቦት ብምዃድ መለኸት ይነፍሑ።

ሓዱሽ ዳንኪራበናናሎሚን ጣዕሚ ዘለዎ ኣዝዩ ደስ ዝብለካ መስተ እዩ። ብብጫ ሕብሪ ብቀይሕ ሕብርን ቆፃል ሕብርን ተዘጋጅዩ ንተጠቀምቲ ቀሪቡ ኣሎ ።

እዚ አብ ታሪካውትን ጥንታዊትን ከተማ አክሱም ኮይኑ እንዳ ፅላት ናይ እንዳ ሰብኡት ጥራይ ዝአተውዎ ቤተ ክርስትያን እዩ። ናብዚ ቦታ መፂኩም ትፈልጡ ዶ?

ኣበ ዕዳጋ ማእኸል ካብ ሓፂን መፂን ዝተሰርሑ ናይ ገዛ ኣቁሑት ኣለው፦ ኣብዚ ዘለው ድማ፦ ዓብዩ ፌርነኖ፣ ማእከላይ፣ መክደኒ መጎጎ፣ ጥስቲ መንቀርቀር፣ ዝበሉ ካብናይ ሓፂን መፂን ውፅኢት።

ሰባት ዕለታዊ ናብርኦም ንምድፋእ ዝጥቀምሉ ስራሕቲ ሓደ እናዘርካ ባናናን ብጋሪ እናደፍአ ይሐጥ ኣሎ ኣብኡ ድማ ላስቲክ ኣንጠልጢሉ ኣሎ ። ብዝሕ ዝበሉ ሰባት እዉን ኣለዉ ኣብቲ ከባቢ።

ሓንቲ ጓል ኣንስተይቲ ሕብራዊ ባህላዊ ክዳውንቲ ኢትዮጵያ ማለት እውን ሽፎን ተኸዲና፣ ብቅርጺ ዕምባባታት። መልክዕ እታ ሰበይቲ ሓጐስን ጽባቐን ዘንጸባርቕ እዩ።

ኣብ ሓደ ሳንዱቕ ኵምራ ቀይሕ ኮሚደረ ይርአ። እቲ ትርኢት ኣብ ደገ ኣብ ዕዳጋ፡ ብእግሪ ሰባትን ብሓመድ ዝተዘርግሐ መሬትን ዝተኸበበ እዩ። እቲ ኮሚደረ ፍሩይን ፈታኒን መስል፡ ናይ ህይወትን ብዝሕን ስምዒት ይፈጥር።

ኣብ ገጠር እትርከብ ንእሽቶ ድኳን ፍርያት ዕንጨይቲ ኮይና፡ ሰባት ኣብቲ ድኳን ይንቀሳቐሱ። መልክዕ ናይቲ ቦታ ናይ ቅልልነትን ተራ መዓልታዊ ህይወትን ስምዒት ይህብ።

ኣብ ውሽጢ እቲ ክፍሊ ባህላዊ ስነ-ስርዓት ይርአ። ኣብ ማእከል ባህላዊ ክዳን ዝተኸድነት ሰበይቲ ኣብ ኢዱ ባህላዊ ከበሮ ዝመስል ሒዛ ይርከብ። ካልኦት ድማ ኮፍ ኢሎም ይዕዘቡ፡ገሊኦም ድማ ባህላዊ ክዳን ተኸዲኖም። ኣብቲ ክፍሊ ዘሎ ኣየር ብስምዒት ልምድን ስነ-ስርዓትን ዝተመልአ ይመስል።

እንጀራ ፍርፍርብቆንጣን ብንቁላሊሕ ኮይኑ ኣብ ኣርባዕተ ኣንጎሎ ዓሚቅ ፃዕዳ ሕብሪ ዘለዎ ሽሓነ ኣርባዕተ ጥቅላል ካብ ፃዕዳ ጣፍ ዝተሰረሐ እንጀራ እውን ኣሎ።

ላሕሚ እንስሳ ዘቤት ኮይና እንዳበልዓ እየን። ፃባ ላሕሚ ንናይ ደቂ ሰባት ጥዕና ኣገዳሲ እዩ። ንሱኩም ከ ፃባ ምስታይ ትፈትው ዶ ?

ናይ ስፖርቲ ዜና መቕረቢ ጋዜጠኛ ኣብ ቴለብዥን ትግራይ ዜና እንተቕርብ ይርአ ኣሎ፡፡ ዜና ስፖርት ንማሕበረ ሰብ እንታይ ዓይነት ረብሓ ይህብ?

ኣብ ጻዕዳ ሕብሪ ዝተለመጸ ቤት ትምህርቲ ቡዙሓት ሰባት ጠጠውን ኮፍን ኢሎም ይርከቡ። ሓደ ቀይሕ ቆቢዕን ኣልኮል ሕብሪ ክዳንን ዝገብሩ ሰብኣይ በትሪ ኣብ ኢዶም ሒዞም ኣብ በሪ ቀይሕ ማዕጽኡ መልክዐኛ እምኒ ጠጠው ኢሎም ኣለው።

ኣብዚ ሓንቲ ጓል ኣንስተይቲ ባህላዊ ቀይሕ ክዳን ምስ ሕብራዊን ንብሩህን ጸጉሪ ርእሲ ተኸዲና ትርአ። እዛ ሰበይቲ እትኽደኖ ባህላዊ ክዳውንትን መትሓዚ ጸጉርን ካብ ኣየናይ ክልል ከም ዝመጽእ ክትፈልጥ ትኽእል ዲኻ?

ኣብ ውቅያኖስን ባሕር፣ ቀላያትን ዝነብር ዓሳ ንደቂ ሰባት ምግብነት ተጠቢሱ ዝተዳለወ እዩ ። ዓሳ ንደቂ ሰባት ጥዕና ኣገዳስን ኣድላይን እዩ ።

እዛ ኮምባይነር ማሽን እኽሊ ትዓፅድ ኣላ፡፡ እዛ ማሽን ብዝሒ ንዘለዎ እኽሊ ብቕፅበት ዓፂዳ ትውግን ብምዃና ንሰብ ሃፍቲ እፎይታ ወሃቢት እያ፡፡

እዚ ብቐረባ ናይ ሓደ ሆቴል ወይ መንበሪ ህንጻ ዘርኢ ኮይኑ፡ ብለይቲ ዝተሳእለ እዩ። ዓራታት፡ ጠረጴዛታትን መብራህትን ብፅቡቅ ኣገባብ ተሰሪዖም ኣለዉ። ኣብ ከምዚ ዝበለ ቦታ ግዜ ከተሕልፍ ትደሊ ዲኻ? ወይስ ኣብ ገዛኻ ጥራይ ክትጸንሕ ምመረጽካ?

ደረቕ ኣኽራናት ይርአዩ ኣለዉ፡፡ እዞም ኣኽራናት ዕርቃኖም ይርአዩ ዘለዉ፡፡ እቲ ወቕቲ ሓጋይ ብምዃኑ አቶም ኣግራብ ኣጨንጊፎም ድዮምስ ብሱሩ እቲ ከባቢ ኣግራብ ዘይብሉ ኮይኑ እዩ?

ባህላዊ ናይ ኢትዮጵያ ቅብኣ ይርኢ ኣለኹ፤ ብዙሓት ሰባት ኣብ ዙርያ መኣዲ ኮፍ ኢሎም ምግቢ ብሓባር ናይ ምብላዕ ባህልን ማሕበራዊ ምትእስሳርን ዘርኢ እዩ። ንባህሊ ሃገር ዝገልጽ ትርኢት ክርኢ ከለኹ፡ ዓቢይ ናይ ስድራቤት ፍቕርን ሓልዮትን ስምዒት ይስምዓኒ።

ወታደራዊ ሰልፊ ናይ ወታደራዊ ሰልፊ አብ ፀሊም ፅርግያ ናይ ህወሓት ባንዴራ ብምትሓዝ እናዘወሩ ይርከቡ፡፡ እዚ ሰለማዊ ሰልፊ ብዛዕባ እንታይ እዩ? አበይ ቦታ ኸ እዩ?

ኣብዚ ዘለው ዝተፈላለዩ ዓይነታት ኣትክትን ኣለው። ንኣብነት፦ ኣብዚ ዘለው ኣራንሺ፣ ኣቫካዶ፣ ሽጉርቲ ቀይሕን ወዘተ... ዝበሉ ብስርዓት ተቀሚጦም ንክሽየጡ ተዳልዮም ኣለው ።

እዚ ቀጠልያ መስጊድ ማእከል ኣብ ትሕቲ ሰማያዊ ሰማይ ኮፍ ኢሉ ኣሎ፣ ኣብ ላዕሊ ድማ ምልክት እስልምና ተቐሪጹ ኣሎ። ኣብ ጎድኑ ባንዴራታት ብኹርዓት ይነፍራ፣ ኣብ ትሕቲኡ ጽፉፍ መትሓዚ ምሉእ ብምሉእ። እዚ ኣረኣእያ እዚ ምሳሌ እምነትን ባህላዊ ክብርን እዩ።

እዚ ሓደ ህንጻ በዓል ክልተ ደብሪ እዩ። ኣብ ልዕሊኡ ድማ ክሊኒክ ስኒን ጎሮሮን ኣሎ። ኣብ መእተዊ ኣብ ኤሌክትሮኒካዊ ምልክት ዝተጻሕፈ ሓበሬታ ኣሎ። ኣብ ከምዚ ዝበለ ናይ ስኒ ክሊኒክ ተሓኪምኩም ዶ ትፈልጡ?

ኣብ ትግራይ ትርከብ ድምፂ ወያኔ ሚድያ ብዛዕባ ተመዛበልቲ ሰላማዊ ሰልፊ ዜና ዘማሓላለፈትሉ እዩ። ተመዛበልቲ ኣብ ቴንዳ እንዳነበሮ ጥሜትን ዕርቃን ስለ ዘለዎም ንዓድና ምለሱና እንዳበሉ ይርከቡ።

እዚ ኣብ መደርደሪታት ድኳናት፡ ዝተፈላለየ ሕብሪ ዘለዎም ዕሹጋት ቺፕስ ላይ ተደራሪቦም ኣለዉ። ብፍሉይ መኣዛታት ዝተመልአ ቀጠልያ፡ ብጫ፡ ሰማያዊ፡ ጸሊምን ሐምላይን መዐሸግታት በዓል ሕብርታት እዩ። ብሓፈሻ መዐሸግታት ቺፕስ ነቲ መደርደሪታት ብብዙሕ ሕብርታትን ፍሉይ መኣዛታትን ዝመልኡ እዮም።

እዚ ናይ ኣዲጊ በረኻ ሕብሪ ጨለዎ ጫማ ኮዮ ይበሃል፡፡ መልክዑ ደስ በሃሊ እዩ፡፡ እንተኾነ እግሩ ወጣሕ ብምዃኑ ንምርጋፁ ዘፅግም እዩ፡፡

ናይ ኣቦና ቁዱስ ኣቡነ ገብረመንፈስቁድ ስእሊ ንርኢ ኣለና። ናይ ኣቦና ቡፁእ ኣቡነ ገብረመንፈስቁድ ዝውዕለሉ መዓልቲ ዕለት ሓሙሽተ ይውዕል። ዓመታዊ በዓሎም ድማ መጋቢት ሓሙሽተ እዩ።

ኣብ ትግራይ ካብ ዝርከባ ናይ ሓፋሽ መራኽብቲ ሚድያታት እቲ ሓደ ድምፂ ወያነ እዩ፡፡ ንስኹም ከ ዜና ናይ ድምፂ ወያነ ዶ ተዳምፁ?

ናይ ዩኤስ ኣይዲ ባንዴራ ትውልብለብ ኣላ፡፡ እዚ ትካል ኣብ ረድኤት ዝሳተፍ ዘይመንግስታዊ ትካል እዩ፡፡ ብዙሕ ሰብ እዞም ትካላት ንፅድቂ ዝሰርሑ እዩ ዝመስሎ፡፡

ዋው ዝተዓደሉ ሰባት ኣብ እምነት ክርስትና ዝኮኑ ሰባት ናይ እምነቶም ናይ ፅንዓቶም ዋጋ ዝረክቡሉ ላይነት ስርዓት ፕሮግራም እዩ። ተክሊል እናተባህለ ይፍለጥ።

እቲ ኣብ ምስሊ እንሪኦ ዘለና ኣብ እንዳፅማቕ እንትከውን እንትከውን እዚ ፅሟቅ ድማ ካብ ዝተፈላለዩ ተክልታት ተፀሚቁ ንሪኦ ኣለና። እዚ ፅሟቅ ድማ ካብ ፓፓዮ፣ ኣባካዶን ማንጎን ዝተፀመቀ እዩ።።

ሕጊ አክበርቲ ሕጊ አክበርቲ ሰላማዊን ብሕጊ መሰረት ዝሰርሑ ሰባት ኮይኖም፤ ሓደ ሰማያዊ ሸሚዝን ፀሊም ሱፍን ገይሩ ክቡር/ቲ ጋሻ ዝብል ፅሑፍ ዘለዎ ባጅ ገይሩ አብ ቅድሚኡ ከዓ ክልተ ዓበይቲ ሰባት ይርከቡ፡፡ እዚ ፖሊስ እንታይ ይቅበል አሎ?

እዛ ኣብ ምስሊ ዘላ ሓዳሽ መኪና ገና ታርጋ ዘይወጸላ ( ዘይተገበረላ) እያ። ሕብራ ሓሞኽሽታይ ሕብሪ ኣለዋ። ብድሕሪኣ ድማ ዝተኸለለ ሰዉሒ ኣሎ።

ገዛ ካብቶም መሰረታዊ ድሌታት ደቂ ሰባት ዝኮነ ሓደ እንትከውን ካብ ዝተፈላለዩ ሓደጋታት ከይበፀሐና እውን የከላከል ኣብዚ ዘላ ገዛ ኣብ በሪ እታ ገዛ ንእሽተይ ቆልዓን በዓል 3ተ ሊትሮ ብጫ ጎማ ኣሎ።

እዚ ኣብ ምስሊ እንሪኦ ዘለና በራድ ይባሃል እዚ በራድ ንስዋ ወይ ንሚየስ መቅዲሒ እንጥቀመሉ ኣቅሓ እዩ። እዚ ኣቅሓ እዚ እንጥቀመሉ ኣብ እዋን ጉዳይ እዩ።

ውሽጣዊ ክፍሊ ናይቲ ክፍሊ ምስ ተማሃሮን መምህርን ተገሊጹ ኣሎ። ሓያሎ መንእሰያት ተማሃሮ ኣብ ዕንጨይቲ ዝተሰርሐ ጠረጴዛታት ኮፍ ኢሎም ኣለዉ። እቲ ክፍሊ ብዘድሊ ንብረት ጥራይ ዝተሰርሐ ይመስል።

ሰለስተ ጥርሙዝ ብልጭ ዝብል ኣራንሺን ወርቅን ኣብ ጽቡቕ ብርሃን ዘለዎ ሳእኒ ተቐሚጦም ኣለዉ። ውሑድ ልስሉስ መብራህቲ ኣብ ድሕሪት ምስ ዝበርህ ደስ ዘብልን ጥዑምን ጦብላሕታ ይፈጥር።

እዚ ኣብ ውቕሮ ክልተ ኣውላዕሎ ዝርከብ ኣልነጋሺ ዝበሃል መስጊድ እዩ፡፡ ኣብ እዋን ኲናት ትግራይ ጉልላቱ ብመፍዕ ተወቂዑ ፈሪሱ ይርአ ኣሎ፡፡

እዚ ቆልቋል ዝበሃል ዓይነት እፅዋት እዩ፡፡ እዚ ኣብ ከባቢ ገጠራት ቆሪፅካ ብምትካል ዝበቑል ግይነት ኦም ገባራት ከባቢና ንምንታይ ዓይነት ግልጋሎት ይጥቀሙሉ?

ኣብዚ ሰለስተ ሰባት ባህላዊ ክዳን ተኸዲነን ደው ኢለን ይረኣዩ። ክዳውንቶም ብቐይሕን ጻዕዳን ሕብሪ ዝተሰለመ ኮይኑ፡ኣብ ጎድኑ ድማ ጽቡቕ ቅርጺ ሕብራዊ ቅርጽታት ኣለዎ። ኣብ ባህላዊ ስነ-ስርዓት ዝጥቀሙሉ ኣቑሑት ሒዞም ኣለዉ። እዚ ነቲባህላዊ ጽባቐን በዓላዊ መንፈስን ብንጹር ዘርኢ እዩ።

ብብዝሒ ህዝቢ ብፍላይ ድማ ባጃጃትን ባንዴራታትን ዝረኣየሉ ቦታ እዩ። ብርክት ዝበለ ቀጠልያን ብጫን ባንዴራታት ኣብ ኢድ ሰባትን ኣብ እተን ባጃጃት ይረኣያ።

ኣብ ኢትዮጵያ ናይ ቡን ሰርሞኒ ንምዝግጃው እንጥቀመሎም ማቴርያላት ብዙሓት እንትኾኑ ካብኣቶም ድማ ናይ ቡና መጋናፈሊ እዩ። እዚ ካብ ላሜራ ይስራሕ።

እዚ ትሬድሚል ዘርኢ እዩ፤ ኣብ ቅድሚት ናይ ምጉዓዝ መትሓዚ ኣብ ላዕሊ ድማ ናይ ምቁጽጻር ፓነል ኣሎ፣ ስፖርታዊ ሓበሬታ ዘርኢ ስክሪን ኣለዎ። ሕብሮም ግራጭን ጸሊምን እዮም።

እዚ እንሪኦ ዘለና ቤተክርስትያን እነዳማርያም ኣክሱም እዩ። እንዳማርያም ኣክሱም ኣብ ወርሒ ሕዳር ዝክበር ኮይኑ ንማርያም ፅዮን ንምስዓም መምመናን ንዑ ናብ እነዳማርያም ፅላተ ኣክሱም ባዓል ህዳርፅዩን ንክትስዑሙ።

ኣብቲ “ቭኢሞ” እትብል ቃል ብጸሊም ፊደላት ኣብ ሰማያዊ ድሕረ ባይታ ተጻሒፋ ኣላ። እተን ፊደላት ብቐሊልን ዘመናውን ቅዲ ዝተጻሕፋ ኮይነን ኣብ ሰማያዊ ድሕረ ባይታ ብንጹር ይረኣያ።

እዚ አብ ጥቃ ገዛ ኮይኑ ተደሪድሩ ዝረአ ዘሎ ሓፂን ወይ ድማ ብረት ከም ዝባሃል ኮይኑ ነዝተፈላለዪ መሰርሕ ዝውዕል ኮይኑ ሽም እቲ ነብረት እንታይ ይባሃል?

ኣብ ፀሊም ወንበር ከፍ ዝበለ ሓደ ሰብ ሓሞክሽታይ ሕብሪ ዘለዎ ሱፍ ዝገበረ ፀለም ሸሚዝ እውን ኣሎ። ኣብ ጎኑ እውን ናይ ትግራይ ክልል ባንዴራ ኣሎ።

እዚ ኮምፓስ እናተብሃለ ዝፍለጥ እዩ። ካብ ናይ ሒሳብ መሳርሕታት እቲ ሓደ እንትኸውን መሳርሕታት ጅኦሜትርን ዝተፈላለዩ ራድያሳትን ሒሳብ ንምስራሕ ዝጠቅሙና እዮም።

ብጣዕሚ ዝገርምን !ዘደንቅን! ናይ ወፃኢ ገዛ ዝመስል ማላታት ዝተሰርሐ ገዛ መንበሪ ኮይኑ ደስ ዝብል ሰውሒን ተኽሊታት ኣብ ቅድሚ እቲ ገዛ ኣለው።

ሓንቲ ግርመኛ ሰበይቲ ፃዕዳ ነፀላ እርሳስ ሕብሪ እድያት ዘለዎ ገይራ ሕብራዊ ክዳን ተከዲና ናይ ክልቲኡ ኣእዳዋ ኣፃብዕቲ ኣጣሚራ ኣብ ቀይሕ፥ ፃዕዳን ፀሊምን ሕብራዊ ሶፋ ኮፍ ኢላ ትርከብ።

እዚ ኣብ ከተማ ኣክሱም ዝርከብ እንትከውን ጤና ሳይነስ ኮለጅ ዝርከብ እ ንትከውን ንብዝሕ ዝበለ ዓመታት ምምሃርምስትመሃር እዳሃበ ከም ዝርከብ ብዛዕባ ናይ ሕክምና ትምህርት እዳሃበ ከም ዝርከብ ምካኑ ይፍለጥ።

እዞም ንምግቢ መብልዒ ክንጥቀመሎም ንክእል ኢና። እዞም ማንካታት ድማ ፀፋረ ማንካ ይባሃል። ኣብዛሓ ድማ ንፓስታ ንመብልዒ ክንጥቀመሉ ንክእል ኢና ።

ኣዲስ ዘመን ጋዜጣ ካብቶም ነዊሕ ዕድመ ዘቁፀሩ ጋዜጣታት ሓደ እዩ። ኣብዚ ሕዚ እዋን ሰባት ካብ ጋዜጣ ምንባብ ናብ ማህበራዊ ሚዲያታት እዩ ኣዘንብሉ ዘሎ። ይኹን እምበር ጋዜጣ ምንባብ ብዙሕ ፍልጠት ክትረክብ ይገብረካ።

ዝተፈላለዩ ናይ ደቂ ኣንስትዮ ክዳን ዝሽየጠሉ ኣብ ባንቡላ ዝተጠልጠለ እዩ። ደቂ ኣንስትዮ ፋሽን ምክዳን ስለ ዝፈትዋ መሪፀን ደስ ኢልዎን ንክገዝኣ ዝተዳለወ እዩ።

ሓደ ዓቢ ተኽሊ ኣሎው ኣብ መሬት ኣብ ዝርከብ መደርደሪ እምኒ ፋሕ ኢሉ ይርከብ። ኣቝጽልቱ ነዊሕን ኣብ ወሰናስኑ ቀይሕን ኮይኑ፡ ንጹር ቀጠልያ ማእከል ኣለዎ። እቲ ከባቢ ብተፈጥሮኣውን ቀሊልን መልክዓ ምድሪ ዘለዎ እዩ።

ብስሚንቶ ዝተነደቀ አርባዕተ አንጎሎ ዘለዎ ቦታ አብ መልክዐፃ እምኒ ይርከብ፡፡ እዚ በዓል አርባዕተ ጎኒ ስሚንቶ ሽንቲ ቤት ድያ ወይስ ካሊእ እያ?

እዚ ኣብ ናይ ቤተክርስቲያን ግድግዳን ናሕስን ዝግበር ናይ ቅዱሳን ስእላት ነገር እዩ፡፡ እዞም ደስ በሃልቲ ስእልታት ንመመላኽዕን መልእኽቲ ንምምሕላፍን ይጠቕሙ፡፡

እዚ ናይ ኤርትራ ቴሌቭዥን ኮይኑ ኣብኡ እትረአ ዘላ ሓንቲ ናይ ኤርትራ ጋዜጠኛ እያ። እዛ ጋዜጠኛ እዚኣ ብዛዕባ እንታይ ትዝግብ ኣላ።

ካብ እቶም እበ እዋን ቁርሲ ብጣዐሚ ደስ እናበለካ እትቆርሶ ዓይነት ምግቢ ኮይኑ ካብ ፋበሪካ ዝወፅእ ኮይኑ ኣዝዩ ብዙሕ ምፅራይት እዩ ዝግበረሉ።

ዓሕ! እዚ ትርኢት ክሪኢ ከለኹስ.... ልበይ ይትንክፍ። ብምኽንያት ጦርነት ብዙሓት ኣሕዋተይ ኣብ ኬንዳ ዘለውን ንናይ ፈረንጂ እኽሊ ከቋምቱን ክፅበዩን .....ከለው

ኣብዚ ኣብ ስሩዕ ቦታ ኣብ ቅድሚ ብዙሓት ሰባት ባህላዊ ሳዕስዒት ፈስቲቫል ተራእዩ። ኣብ ማእከል ድማ ጻዕዳ ክዳን ዝተኸድነ ሰብኣይ ብዓቢ ዝላታት ክስዕስዕ እንከሎ፡ ካልኦት ባህላዊ ክዳን ዝለበሱ ድማ ኣብ ዙርያኡ ይንቀሳቐሱ ኣለዉ። ኣብነት ባህልን ሓጎስን'ዩ።

እዚ ናይ ደቂ አንስትዮ ጫማ እንትከውን ናይ ታሕቲ ፀሊም ኮይኑ ናይ ላዒሉ ድማ ፃዐዳ ሕብሪ ኮይኑ ሸሙ እቲ ጫማ እንታይ ተባህሉ ይፈለጥ?

ዝተፈላለዩ ካብ ዕንፀይቲ ተፀሪቡን ጨርቅን ከም ሶፋን ኣርማድዮን ዝስራሕሉ ቦታ እዩ ። ሶፋ ንደቂ ሰባት መዕረፊ ብጣዕሚ ፅቡቅ እዩ ።

እዚ መሶብ ባህላዊ መቀረቢ እንጀራ ኮይኑ እንጀራ ተቀሪብዎ ኣብ ልዕሊ እንጀራ ሕልበት ስልሲ ዝበሃሉ ዓይነታት ፀብሒ እታ ኣዶ እንዳፀብሐት ትርከብ፡፡

ኣብ ቤተ-ክርስትያን ውሽጢ ቅዳሴ ኣትዮም እንዳቀደሱ ዓብይ መስቀል ሒዞም እነዳተባረኹ እዮም ዘለው። እዚ ስነ-ስርዓት ቅዳሴ ድማ ናይ ኦርቶዶክስ ተዋህዶ ቅዳሴ እዩ።

ገዛን መንበሪን ዝተፈላለዩ ዓይነትን ቅርፂን ዘለዎም ገዛን መንበሪን አለው፡፡ ንአብነት ብማስቲካ ሕብሪ ዝተለመፀ ፤ቢትሮ ማዕፆ ዝተገጠሞን ፀሊም ሕብሪ ግሪድ ዘለዎን ገዛ ሙሉእ ብሙሉእ ሰራሚክ ተነፂፉ ይርከብ፡፡ ከምዚ ዝበለ ገዛን መንበሪን አበይ ይርከብ?

አብ ፃዕዳ ሓመድ ዘለዎ ቦታ ሓንቲ ጋቤና ናይ መኪና ፊትን ናይ መንገዲ ትራፊክ ክዳን ዝገበረ ሰብን ፀሊም ሻንጣ አንጠልጢሉ ይርከብ፡፡ አብዚ መንገዲ ነዳየ ምፅዋት ዝበሃል ሳንዱቅ ይርከብ፡፡ እዚ ምፅዋት ንምንታይ አብ መንገዲ ተቀሚጡ?

ጥንታዊ ናይ ጨርቆስ ገዳም ብሳምረ ወረዳ ዝርከብ ዓዲ ትግራይ ቅዱስ ጨርቆስ ገዳም ብቱሪዝም ዘርፍ ይርከብ ዝነበረ ኣታዊ ኣስኢኑ ተባሂሉ ።

ናይ ኢትዮጵያ ኢፌድሪ መከላከያ ሰራዊት ዩኒፎርም ገሮም ካላሽን ዝሓዙ ኣብ መኪና ኮፍ ዝበሉ እዮም። ወታደር ምኳን ብጣዕሚ መፍርሕን ኣሸጋርን እዩ።

ኣብ ትግራይ ብዙሕ ቅርፅታት ዘለዎም ብተፈጥሮ ባዕልቶም ዝተዳለው ጎቦታት ኣለው። እቶም ጎቦታት ብጣዕሚ ስሓብትን ውቁባትን እዮም። ስለዚ ከምዚኦም ዝበሉ ቦታታት ብሰሓብቲ ንክፍለጡ ክስራሕ ኣለዎ።

ናይ ሞባይል ባትሪ ብዝተፈላለየ መንገዲ ክንመልኦ ንኽእል፡፡ ብባዕሉ ብቐጥታን ወይ ከዓ ውን ብመንቀርቀር ኣንኪስና ቻርጅ ክንመልእ ንኽእል፡፡ ንስኹም ከ ብኸመይ ቻርጅ ትገብሩ?

ካብ ኢትዮጰያ ካብ ዝርከባ ዓብይ ታሪኽን ቅርስን ዘለወን ቦታታት ኣብ ወረዳ ዓድዋ ዝርከብ ያሓ እዩ። ያሓ ብዙሕ ታሪካትን ቅርስታት ሒዛ ግን ድማ ፅንዓት ዘይተገበረላ ዓዲ እያ።

እዚ ኣብ ቤተ ክርስቲያን ኣብ ጩኾል እዩ ዝርአ ዘሎ፡፡ ካልኦት እውን ኣብ ተመሳሳሊ ቦታ ይርአዩ እዮም፡፡ ቤተ ክርስቲያን ኣብ ከምዚ ዝኣምሰለ ቦታ ዝስራሕ ንምንታይ እዩ?

ክፉት ሜዳን ርሑቕ ህንጻታትን ዘርኢ እዩ። ነዋሕቲ ጻዕዳ መብራህቲ ጎደናታት ብጸጋም ይረኣዩ። ሰማይ ብውሑዳት ደበናታት ንጹር እዩ። ኣብ ድሕሪት ትሑት ህንጻታትን ንኣሽቱ ኣግራብን ኣለዉ። እቲ መሬት ሓመድ ወይ ደረቕ መሬት ይመስል።

ርእሳ ዝተቖነነት፣ ሶቒር እዝኒ ዝገበረት፣ ኣብ ርእሳ ፅሩራ ዝገበረት ሰበይቲ ትርአ ኣላ፡፡ ወለዲ ብኸምዚ ዓይነት ደስ በሃሊ ኣገባብ እየን ዝመላክዓ ነይረን፡፡

ሓደሽቲ መፃሕፍቲ ብመራኸቢ ሓፋሽ ዝፍኖ ናይ ምረቓ ስለ ስርዓ እንትዳለወሎም ንርኢ ኢና፡፡ እዚ ስነ ስርዓት ነቲ ፀሓፊ እንታይ ዓይነት ረብሓ ኣለዎ?

ካብ ፍራምረ ዓይነታት እንትኸውን ሓባብ (ብርጭቅ) ተባሂሉ ድማ ይፍለጥ። እዚ ዓይነት ፍረ ብቀሊሉ ከም ድባ ኣብ ግራውቲ ወይ መረባ ብምዝራእ ይቦቅል። ሰባት ድማ ብጣዕሚ ይፈትውዎን ይምገብዎን።

ኣዝዩ ደስ ዝብለካ ብርሃናዊ ስሓብን ዝኮነ ቦታ እዩ። ሓደ ወላዲ ፃዕዳ ዓብይ ነፀላ ተከዲኖም ኣለው። ሓደ ቆቢዕ ዝገበሩን ዝሓርሱ ክልተ ኣብዑር እውን ኣለው።

እዚ ባህላዊ መስቀላት ብዝተፈላለየ ቅርጺ ኣብ ጻዕዳ መንደቕ ተሰሪዖም ይርከቡ፤ ኣብ ቅድሚት ባህላዊ ክዳን ዝተኸድነት ስድራቤት ደው ኢላ ኣላ። እዚ ምስሊ ብንጹር ትውፊትን ሓድነት ስድራቤትን የቕርብ።

ፍሉይ ፅባቐ ዝወነነት ድሙ ትርአ ኣላ፡፡ ድሙ ኣናፁን ካልኦት ተሰሓብቲ ኣራዊትን ከየጥቅዑና ትከላኸለልና፡፡ ካብዚ ወፃኢ ንገዛ ፅባቐ ኸ ትጠቅም ዶ?

ኣብዚ ኣብ ወሰን ጽርግያ፡ ስፍሕ ዝበለ ኦም ፓፓዮ ደው ኢሉ ኣሎ። ኣብታ ገረብ ብዙሓት ቆጽልን ቀጠልያ ፍረታትን ተኣኪቦም ኣለዉ። ብድሕሪት ገዛን ካልኦት ኣግራብን ይረኣዩ፣ ሰማይ ድማ ንጹር እዩ።

መፋለጢ፡- ንሓደ ናይ ምህርቲ ትካል ወይ ዘርፊ ፣ ግልጋሎት ወይ ከዓ ስራሕ ብፅሑፍ፣ ብሚድያ ከምኡ ውን ብፖስተር ንኽፈልጦ ዝግበኦ ኣካል ምፍላጥ ማለት እዩ፡፡ ንስኻትኩም ከ መፋለጢ ትከታተሉ ዶ?

ኣብዚ ምስሊ ዝተፈላለዩ ናይ ደቂ ኣነስትዮ መፀባበቂ ንርኢ ኣለና ። ንኣብነት ዝተፈላለዩ ፅፍሪ ቀለም ፣ዝተፈላለዩ ጨና ዝኣምሰሉ ይረኣዩና ኣለዉ ።

ሳሙና ዝመልአ መደርደሪታት ይርአ። እቶም ምልክታት ብንጹር ይረኣዩ። እቲ መዐሸጊ መብዛሕትኡ ብጫ እዩ። ኣብ መደርደሪታት ብጽፉፍ ዝተደራረቡ ኮይኖም፡ ኣብ ጎድኑ ድማ '555' ዝብል ቃል ዘለዎም ጻዕዳ ሳሙናታት ኣለዉ። ጽሬትን ፍረሽነትን።

ኣፀደ ህፃናት ፊደል ናይ ኬጆ ኣዝዩ ብብቅዓትን ፅሬትን ተወዳዳሪ ዝኮነ ትምህርት ቤት ስእሊ ናይ ህፃውንትን ንህፃን ዝስሕብ መልክዑ ኣብ ደገ ተሳኢሉ ኣሎ።

ናይ ኣዲስ ኣባባ ዩኒቨርስቲ ቢዝነስን ኢኮነሚክስን ኮሌጁ ኣንፈት ሓባሪ ታፔላ ይርአ ኣሎ፡፡ ኣብዚ ታፔላ ብዘሎ ሓበሬታ ተሓጊዞም ኣጋይሽ ናዝ ዝደልይዎ ቦታ ይኣትዉ፡፡ ፅቡቕ ትሕብብር እዩ፡፡

ኣብ ትግራይ ካብ ዝቦቅሉ ዝራእቲ ሓደ ዝኮነ ጣፍ እንትከውን ኣብ ግዜ ክረምቲ ተዘሪኡ ቦቁሉ፣ ተዓፂዱ ቁሚጦ ክገብርዎ ዝተዳለወ እክሊ እዩ። ንስኩም ከ ጣፍ ዓፂድኩም ትፈልጡ ዶ?

ሓደ ዕንቋይን ሰማያዊን ሕብሪ ዘለዎ ከናቲራ ዝተከደነ ፀሊም ሰብ ብሪ አብ ክሳዱ ገይሩ ፀሊም ማይ ክሮፎን ሒዙ ሓሳብ እናሃበ ይርከብ። እዚ ሰብ ከዓ አትሌት አቤ ጋሻው ይበሃል። ቡዙሓት ስፖርተኛታት ቀይሕን ብጫን ማልያ ተከዲኖም ይርከቡ።

ኣብዚ ኣቑሑት ፓስታ ኣብ ሓደ ብተስፋ ዝተመልአ መደርደሪ ተዘርዚሮም ኣለዉ። እዞም ብተስፋ ዝተመልአ ሕብራዊ ምድላው ምግቢ ፓስታ ብዙሕ ይዛረብ ኣለው፤ ባህሊ ምግብን ጽባቐ ምድላውን ብሓደ መልክዕ ይረአ ኣሎ።

ኣብዚ ዝያዳ በዓላዊ ሃዋህው፡ ሕብሪ ዝመልአ፡ ኣብቲ ምስሊ ይርአ። እዚ ወርቃውን ቀጠልያን ፍሕኛታት ብጻዕዳ ዕምባባታት ዝተሰለመ ኮይኑ፡ ምልክት ሓጎስን ጽምብልን እዩ፤ እቲ ቅድሚኡ ዝተቐመጠ ወርቃዊ ጠረጴዛ ነቲ ጽባቐ ይውስኸሉ።

ባናና ካብቶም ፍራፍረ ምግብታት እቲ ሓደ እንትኸውን ኣብ ሃገርና ኢትዮጵያ ይኹን ኣብ ክልልና ብበዝሒ ካብ ዝርከቡ ፍራምረታት ሓደ እዩ። ባናና ብዙሕ ሰባት ብፍቅሪ ካብ ዝበለዕዎ ናይ ፍረ ዓይነት እዩ።

እዞም ኣብ ምስሊ እንሮኦም ዘለና ናይ ኢትዮጵያ ኮሞርሻል ባንድ ይበሃሉ። እዞም ባንዲ እዚኦም ኣብ ዝተፈላለዩ ክበረ በዓላት ተረኪቦም ዘክብሩ እዮም።

እዛ ዝተሸለመት ናይ ገጠር ክባር ሓቅሓ እያ። እዚ ድማ ብስፈ ዝተሰፈየ ኣቅሓ እዩ። እዚ ኣብ ገጠር ንመዓር መትሓዚ እዩ ዝጥቀምሎም።

ብርክት ዝበሉ ሰባት ሱፍ ተከዲኖም ከረባታ ገይሮም አብ ሓደ ሆቴል አልኮል ሕብሪ ዘለዎ ጨርቂ ጣውላ ጥርሙዝን ብርጭቆን ምስ ሶፍቲ ተቀሚጡ ይርከብ፡፡ እዚ ሆቴል አበይ እዩ?

ኣብ ፀሊም ሕብሪ ዘለዎ ወንበር ከፍ ዝበሉ ሓደ ሰብኣይ ፃዕዳ ሕብሪ ሸሚዝ ዝገበሩን ኣብ ፀጋማይ ኢዶም ድማ ስዓት ዝገበሩን መፅሐፊ ንጥቀመነሉ ቢሮ እናተባህለ ዝፍለጥ ዝሓዙ እዮም።

ክልተ ኣናብስ ኣብ ተፈጥሮኣዊ ኵነታት ብዘይ ገለ ጸገም ክጓዓዙ ይረኣዩ። እቲ ሓደ ብቕድሚት ብንጹር ይርአ፣ እቲ ካልኣይ ድማ ብድሕሪት ኣብ ንእሽቶ ጽላሎት ይርከብ። እቲ ከባቢ ብቀጠልያ ሳዕሪ ዝተሸፈነ ኮይኑ፡ ኣብ ርሑቕ ቆጽሊ ጫካ ይርአ።

ኣብ ኣክሱም ካብ ዝርከቡ ላዕለዋይ ካልኣይ ብርኪ ቤት ትምህርቲ እቲ ዝነውሓ ዕድመ ኣለዎ። እዚ ካልኣይ ብርኪ ቤት ትምህርቲ ኣብ ዓብይ ፅርጊያ ዝተሰርሓ ስለዝኾነ ተምሃሮ እንትወፅኡን እንትኣትውን እናተሸገሩ እዮም።

ዘመናዊ ቴክኖሌጂ ኤትኤም ማሽን እያ። ገንዘብ ኣብ ባንኪ ታራ ሒዝካ ካብ ምፅባይ ብኤትኤም ካርዲ ብቅልጡፍን ኣብ ዝደለካዮ ግዜን ገንዘብ ተውፀኣላ ማሽን እንትከውን ብጣዕሚ ጠቃሚት ማሽን እያ።

ኣብ መሸጥን መከፋፈልን ንዋየ ቅዱሳን ካብ ዝርከቡ ሓደ ናይ ኢድ መሳቅል እዮም። ኣብ ንዋየ ቅዱሳን መሸጥን መከፋፈልን ንምግዛእ ምኻድን ምርኣይን ብዛዕሚ እየ ዝፈትው።

ተማህሮ ኣብ ናይ ንጉሆ ስዓት ተማህሮ ኣብ ስዓቶም ኣትዮም በብቁሞቶም ተሰሪዖም ናይ ሃገራዊ መዝሙር ምስ ዘመሪ ብመስረዖም ናይ ክላስ ይከዱ።

ግራት ዝበሰለ ስርናይ ወይ ምሸላ ኣብ ዓቢ ግራት ይረአ። ዓበይቲ ብጫ/ቀጠልያ ርእሲ ዘርኢ ኣለዎም። እቲ ምስሊ እቲ ዝራእቲ ንኽእከብ ድሉው ምዃኑ ዘርኢ እዩ። እዚ ምልክት ውሕስነት መግብን ብልጽግናን ዝኾነ ብብዝሒ ዝራእቲ ምርኣየይ ሕጉስን ዕግበትን ይስምዓኒ።

ኣብ እንዳ ጣውላታት (ፈርኒቸር) ስራሕቲ ዝሰርሑ ሰራሕተኛታት ዝተፈላለዩ ዓይነታት ዘለዎም መብስዒ ይጥቀሙ ነይሮም። ካብኣቶም ድማ ብኤሌትሪክ ዝሰርሑ እንትኾኑ ኣብዚ ሕዚ እዋን ድማ ኣብ ማንዋል ወፃኢ ብሮቦርት ዝሰርሑ መብስዕታት እናተሰርሑ ይርከቡ።

ናይ ኣክሱም ዩኒቨርስቲ ሰርቪስ መኪና እያ። ሰራሕተኛታት ናይ ኣክሱም ዩኒቨርስቲ ንግሆን ፋድስ፣ ምሸት ተመላልስ መኪና እንትከውን ንትራንስፖርት ዝወፅእ ወፃኢ ገንዘብ የብሎምን።

እዚ ኣብ ጻዕዳ ድሕረ ባይታ ናይ መጽሓፍን ትምህርትን ምስሊ ይርአ። ኣብ ታሕቲ ብሰለስተ ቋንቋታት ዝተጻሕፈ ጽሑፍ ቢሮ ትምህርቲ ከተማ ኣዲስ ኣበባ የመልክት። ምልክት ትምህርትን ምዕባለን እዩ።

ቡዙሓት ሰባት ዝተፈላለዩ ሕብሪ ዘለዎም ክዳውንቲ ተከዲኖም አብ ርእሶም ከዓ ፃዕዳ ገይሮ እናተቀረፁ ይርከቡ፡፡ አብ ጥቅኦም ከዓ ብሳዕሪ ተሰርሐ ገዛን እምባታትን ይርከቡ፡፡ እዚ አከዳድና ናይ አበይ ባህሊ እዩ?

እዚ ስእሊ ባህላዊ ቀጠልያ ክዳን ዝተኸድነት ሰበይቲ ኣብ ዓቢ ቆላ ኣክሱም ደው ኢላ ዘርኢ እዩ። ኣብ ድሕሪት ሓወልቲን ኣግራብን ንጹር ሰማይን ኣሎ። ኣብ መሬት መንገዲ እምኒ፡ ብጎኒ ድማ ንኣሽቱ መካይን ኣለዋ።

ናይ ገዛንቢሮን ኣቁሑት፦ ናይ ገዛን ናይ ቢሮን ኣቁሑት ካብ ዕንፀይት ውፅኢት ዕንፀይት ይስርሑ። ብቡና ፃዕዳን ሕብሪ ዝተቀበኣ ናይ ገዛ ኣቅሓ ቴሌቨዥን መቀመጢ እዩ።

ካብ መመላኽዕታት ተጋሩ እቲ ሓደ ኣብ እዝኒ ዝግበር ኩትቻ እዩ። ኣብዚ ሕዚ ግዘ እዞም መመላኺዒታት ብዝተፈላለዩ ድዛይናትን ቅርፅታትን እናተስርሑ ይረከቡ። ብፍቅሪ ድማ እዮም ደስ ዝብሉ።

እዚ ናይ ቀደም ባንዴራ ዝነበረ እዩ። እዚ ባንዴራ ኣብ ማእከሉ ኣንበሳ ዘለዎ ኮይኑ እዚ ባንዴራ እዚ ንመን ባንዴራ ዝውክል ባንዴራ እዩ?

ሓደ መንእሰይ ደስ ዝብል ፍሕክታ ዝተመልኦ ዝንጥ ኢሉ ሱፍ ቆፃል ብፃዕዳ ሸሚዝን ካራባት ሓምለዋይ ሃሳስ ጌሩ፣ ሰዓት ቱ ጌሩ ኣብ ሶፋ ኮፍ ኢሉ ኣሎ።

እዚ እትሪእዎ ዘለኹም ናይ ቤት ዕዮ ኣቅሑት እንትኽውን ኣብ ውሽጢ ቤት ዕዮ ከም ወንበር፣ ጠሬቤዛ፣ መደርደሪ፣ መሰብሰቢ አኼባ ወንበር ከም ዘድሊ ትፈልጡ ዶ?

እዚ ጽማቝ ኣቮካዶ ኣብ ብርጭቆ ዘርኢ እዩ። እቲ ጽማቝ መብዛሕትኡ ግዜ ንጹርን ቀጠልያ ሕብሪ ዘለዎን እዩ። ንስኩም ከ ጽማቝ ኣቮካዶ ትፍትው ዶ?

እዚ ኣብ ኢዱ ማይክሮፎን ኣብ አዱ ሒዙ ኣብ ዝኾነ መድረክ ሃይማኖታዊ ወይ እውን ፖሊቲካዊ መድረኽ እና መርሐ ናብ ህዝቢ ገፁ ገይሩ ሓሳቡ ሕጉስ ዝኾነ መንፈስ እናገለፀ ይርከብ፡፡

ብዙሓት ሰባት ኣብ ድሕሪት ፍጥነት ዘለዋ መኪና ኮፍ ኢሎም ኣለዉ፣ ባህላዊ ሕብሪ ዝተኸድኑ ሰባት ኣብ ጥቓ ማዕጾ ደው ኢሎም ኣለዉ። ዝተዳለወ ንብረት ዝመልአ ኣእዳዎም፡ብተፈጥሮ ዝተመልአ ትርኢት፡ መዓልቲ ጉዕዞን ህይወትን ኣብ ሓደ ምስሊ ተደሚሩ ይረአ ኣሎ።

ኣብዚ እንሪኣን ዘለና ፅምዲ እምኒ ላባዲና ወይ ባትሪ ላባዲና ይበሃላ። እዞም ባትሪታት እዚኦም ብርሃን ክህቡ ዝኽሉ ወይ ድማ ሬድዮን እውን ድምፂ ከተስምዕ ትሕግዝ እያ።

እቲ ብለይቲ ዝበርህ ዓቢ ዘመናዊ ህንጻ ብንጹር ዝርአን ንብዓት ዝነብዕ ቅርጺ ዘለዎን እዩ። እቲ ጎደና ብመካይን ዝተመልአ ብምዃኑ ህያው ምድላው ይፈጥር። ዘመናዊ ናይ ከተማ ጽባቐ እዩ ዘብክየካ!

ብዙሓት ደቂ ኣንስትዮ ኣብ ሓደ ተኣኪበን ሙሉእ ፀሊም ክዳን ዝተከደናን እተን ደቂ ኣንስትዮ ናይ እስልምና እምነት ተከተልቲ ዝኮነ እየን ።

ሓደ ጎበዝ ሰራሕተኛ ሰብአይ ፀሊም፣ ፃዕዳን ዒባን ሕብሪ ዘለዎም ክዳውንቲን ቆቢዕን ገይሩ ብብጫን ፀሊምን ሕብሪ ዘለዋ ጀነሬተር ሰራሚክ ንከንፅፍ እንዳአስተካከለ አብ ፃዕዳንፀሊምን ድሕረ ባይታ ከዓ ይርከብ፡፡

ዋው! እቲ ትርእይዎ ዘለኹም ጽብቕቲ ቁጥቋጥ ወይ ንእሽቶ ገረብ ምስ ልሙዕ ቀጠልያ ቆጽሊ እዩ። ምሉእ እቲ ገረብ ብድሙቕ ቀጠልያ ቆጽሊ ዝተሸፈነ ኮይኑ፡ ጥዑይን ህያውን ምዃኑ የመልክት።

ዝተፈላለዩ ናይ ፅሕፈት መሳርሒታት አለው። ንአብነት ሕብራዊ እርሳስ፣ ፖስታ፣ ክላሰር፣ አጀንዳ፣ ሕብራዊን ፃዕዳን ወረቀት ይርከቡዎም። እዞም ናይ ፅሕፈት መሳርሒታት አብ ሓመደዋይ ድሕረ ባይታ ተደርዲሮም ይርከቡ።

ካብ ዓይነታት ኤሌክትሮኒክስ ብዘይ ገመድ ኢንተርነት (መርበብ ሓበሬታ) ትስሕብ ማሽን ዋይፋይ ትበሃል። ዋይፋይ ተቃሳቀሲ ዋይፋን ዘይቃሳቀስ ዋይፋይን ይበሃል። ኣብ ስራሕኩም ዋይፋይ ኣሎ ዶ ?

ፅሕፈት መሳሪሒታት፦ ዝኮኑ ኣብ ናይ ኣርቴኽቸር ስራሕትን ንህፃውትን መላማመዲ ደጊሞንከጥፍእዎ ዝክእሉ ዝጠቀሙላ ዝተፈላለዩ ዓይነታት እርሳሳት ኣለው። ካልኦት ዓይነታት ፅሕፈት መሳሪታት ኣለው ።

ኣብዚ ምስሊ ናይ ዝተፈላለዩ ናይ ማህበራዊ ሚድያ መራኸቢ ምልክታት ቀሪቦም ኣለዉ፡፡ ነዞም ምልክታት ኣለለና ምፍላጥ ኣጠቓቕማና ምችውን ቅልጡፍን ንኽኸውን ይሕግዝ፡፡

ኣብ ወሰን ጎደና ከተማ ብሰፊሕ ብርሃን መዓልቲ ድኳን ተተኺሉ ይርአ። ኣብ ቅድሚ እቲ ድኳን ሕብራዊ ናውትን ስልማትን ዝሓዘ ኣአንጋዲ ደው ክብል እንከሎ፡ኣብ ጎድኑ ድማ ጻዕዳ ቦርሳን ሰማያዊ በርሚልን ኣሎ። ኣብ ጽርግያ ጽቡቕ ትርኢት ተስፋን ተፈጥሮኣዊ ጽባቐን እዩ።

ኣርማድዮ ካብ ዕንፀይቲ ዝስራሕ ብዝተፈላለዩ ዲዛይናትን ዓቀንን ኣብ ገዛ ንክዳውንቲ መቀመጢ እንጥቀመሉ ኣቅሓ እንትከውን፣ ንስኩም ከ ኣብ ገዛኩም ኣርማድዮ ኣለኩም ዶ?

ሓደ ዓብይን ጽቡቕን ህንጻ ኣብ ህንጸት ይርአ። ኣብ ከባቢኡ ዘሎ ቴራስን ድልዱል ቅስትን ቅርጽን እቲ ገዛ ዓቢ ትርጉም ከም ዘለዎ ብንጹር ይሕብር።

እዛ እንሪኣ ዘለና ሓንቲ መፅሓፍ ልበወለድ ዝሓዘት ኮይና እዛ መፅሓፍ ድማ ሃንቀውታ ዝብል ኣርእስታ እያ። እዛ መፅሓፍ እዚኣ ብግርማፅዮን ኪዳነን ብሚከኤለ ደብረፅዮንን ዝተፃሓፈት እያ።

እቲ ቦታ ባህላዊ ዲዛይን ዘለዎ ናይ ባርን ሬስቶራንትን ኮይኑ ውህደት ዕንጨይትን እምንን ኣለዎ። ንመቐበሊ ኣጋይሽ ዝተዳለዉ ዝመስሉ ጠረጴዛታትን ውቁባት ዕምባባታት ኣለዉ። እዚ ኩሉ ነቲ ቦታ ምቹእን ዘዕግብን ግዜ ዝፈጥር ስምዒት ይፈጥር!

በሪኽ ዝመርገፂኡ ኮዮ ዝበሃል ዓይነት ጫማ እኒሀ፡፡ እዚ ናይ ደቂ ኣንስትዮ ጫማ መልክዑ ፅቡቕ እዩ፡፡ ንምርጋፁ ግን ምቾት የብሉን፡፡ ብፍላይ ናይ ከብዲ ዘለወን ክገብርኦ ኣይምከርን፡፡

ሓረስቶስ ኣብ እዋን ክረምቲ ዝዘርእዎም ዝራእቲ ንመፍረ በቒዖም ኣብ እዋን ቆብዒ ኣውዲ የውፅኡ። ስለዝኾነ ድማ እኽሎም ናብ መዳበርያታትን ለቆታታትን ብምስብሳብ ናብ ቤቶም ይወስድዎም።

እዚ ብባህላዊ ጽባቐ ዝተሸፈነ ኣካል ዘርኢ እዩ። ብሕብራዊ መልክዕ ዝተሰለመ ክዳውንትን ወርቃዊ ስልማትን ዓቢ ክብሪ ይዛረቡ ኣለው። ባህላዊ ጽባቐ ብሓደ ምጥማት ብንጹር ይርአ።

እዚኦም ኣብቲ ምስሊ ዝረኣዩ ፍርያት ክንክን እዮም። ብዝተፈላለየ ሕብርን ቅርጽን ኣብ ዝተፈላለየ ቦታታት ይቕመጡ። መብዛሕትኦም ሎሽን ኣካላትን ፍርያት ክንክን ቆርበትን እዮም። ብሓፈሻ ዝተፈላለየ ሕብርን ቅርጽን ዘለዎም ፍርያት ክንክን ቆርበት ኣብ ጽፉፍ ምድብ ተቐሚጦም ኣለዉ።

መመላክዒ፦ እዚ መመላክዒ እዚ ናይ ደቀ-ኣንስተዮን ናይ ደቂ ተባዕትዮን ዝጥቀምሎም ናይ ከንፈር ከይደርቅ መለስለሲ ዝጠቅሙ እዮም። ሎሚ ናይዞም መመላክዕ ዝገርም ዋጋ ክሳብ 8000 ይሽየጡ።

እዚኣ ካብ ናይ ቀደም ዝጀመረት ርጉእን ታሪኻዊትን ሞባይል የርኢ እዩ። ኔትዎርክ ዝበለፀ እትመሓላለፍ ዓይነት ሞባይል ፣ ብጣዕሚ ዝድነቕን ዘመናውን ኣቕሓ!

ዝተፈላለዩ ዓይነት ንስባት ዘምህሩ ድርሰታት አብ ሓቀኛ ዛንታ ዝተሞርከሰ ዘለዎ እንትኮኑ ብፀጋብርሃን ጎይቶኦም ዝትደረሰ ፍቅራዊ ልብ ወለደ ዛንታ ዝተሞርከሰ ንክልቴና ባ ተመርዖ ዝብል ድርሰት መዓዝ ናብ ዕዳጋ ቀሪባ?

እዛ ጓል አንስተይቲ ፀጉሪ ዓይና እንዳተቀደበት ወይ እዳተላፀየት ንርኢኣ ኣለና ። እዛ ጓለ ኣንስተይቲ እዚኣ ድማ ንምፅባቅ ኢላ እትገብሮ ዘላ እዩ።

ማሽናት፦ ማሽናት ብናይ ሰብ ጉልበት ዝስረሑ ዝነበሩ ስራሕቲ ብማሽን ተሓጊዝካ ፍጥነት ቅልጣፈን ዘለዎ ስራሕ ንምስራሕ እንጥቀማላ ማኬታ ወይ ስማ ምስማር መእሰሪት ማሽን እያ።

ኣብዚ ምስሊ እዚ ቡዙሓት ዝተፈላለያ መካይን ይረአያና ኣለዋ። እዘን መካይን እዚአን ገሊአን ዓበይቲ ገሊኤን ድማ ኣነኣሽቲ መኪና ንርኢ ኣለና። እዛን መኪና ድማ ካብ ቦታ ናብ ቦታ ንምንቅስቃስ ንጥቀመለን።

ኣብ ሞንጎ በረክቲ ቢታት ዝርከብ ማይ ዒላ እናተባህለ ዝፍለጥ ኮይኑ ኣዝዩ ደስ ብሃል ስሓብን ቦታ እዩ። ደቂ ኣንስትዮ ብጫ ጀርካን ሒዘን ኣብቲ ጫፍ ዒላ ይብርከባ።

ኣብ ዓበይቲ ከተማታት ብጣዕሚ ውቁባትን ነዋሕትን ሕንፃታት ምርኣይ እናተለመደ እዩ። ይኹን እምበር ሰባት ካብ ተፈጥሮ እናረሓቁ ኣብ ነዋሕቲ ህንፃታት ውሽጢ ተሰኺዖም እናነበሩ ይርከቡ።

ኣብ ናይ ጓል ኣነስተይቲ እግሪ ዝኣተወ ሓዱሽ ቅዲ ጫማ ይረአ፡፡ እታ ጓል ሓፂር ክዳን ዝገበረት ትመስል፡፡ ንስኹም ከ እዚ እግሪ ናይ ወዲ ዶ ናይ ጓል ትብልዎ?

እዚ ኣብ ሰፊሕ መሬት ዝተዘርግሐ ግራት ስርናይ ዘርኢ እዩ፤ ቆጽሉ ቀጠልያ እዩ፣ ቆጽሊ ስርናይ ኣብ ብርሃን ጸሓይ ወርቃዊ ይበርህ። ኣብ ድሕሪት ንጹር ሰማይን ጻዕዳ ደበናን ኣሎ።

እዞም ሰብኣይ ናይ ኢትዮጵያ መከላከያ ሰራዊት ኢታማዦር ሹም ዝነበሩ እዮም፡፡ ሽሞም ድማ ጀነራል ሳሞራ የኑስ ይበሃል፡፡ እዞም ኣዛዚ ነበር ሕዚ ኣበይ ኣለዉ?

ናይ ብሃላዊ ክዳን ኣብ ሽቅ ባራ ኣብ ጥቅኡ እውንዓባይ ተክሊ ዘፋር ትመስል ኣላ። ኣብቲ ፅርግያ ዓባይ መኪና ሓሞክሽታይ ሕብሪ ዘለዋ እያ።

ክልተ ፀለምቲ ሰባት ፃዕዳ ሸሚዝን፣ ዕንቋይ ሕብሪ ሱፍን ገይሮምእቲ ሓደ ከዓ ቆቢዕን በትሪን ሒዙ ሰላም ተበሃሂሎም፡፡ ዐብይ አሕመድ ፀሊም ሱፍ ተከዲኑ እናሰሓቀ አብ ፃዕዳን ብጫን ሕብሪን ባንዴራ ኢትዮጵያ ዘለቶ ይርከቡ፡፡ ወይ አንቲ ማርያም እንታይ እዩ ዝበሃሎ ሎሚስ፡፡

ብዙሓት ንዋየ ቅድሳት ተሰሪሖም ኣብ ዕዳጋ ቦታ ይራኣዩ ኣለው፡፡ ከም ሙዳየ መፅዋት፣ ናይ ቤተ ክርስትያን በብዓይነቶም ድባባት ይርከብዎም፡፡ ንስኹም ንቤተ ክርስትያን ኣየናይ ኣቕሓ ንገዛእኹም?

ብጫ ሕብርን ጣውላን ብሓፂንን ዝተሰረሐ ወንበርንዘደረቀ ሳዕርታት ዓቢይ ገኒዒ ማይ መአከቢን ሓንቲ ተሽከርካሪትን ተጀሚሩ ዘይተወደአ ህንፃን ኣሎ። እታ ተሽከርካሪት እንታይ ትብሃል

እዞም ሰብኣይ ኣብ ሰብሰባ እዮም ዘለዉ ምኽንያቱም ኣብ ጎድኖም ሰባት ኣለዉ/ዋ ፡ ብተወሳኺ ኣብ ቕድሚቶም ብርጭቖ ማይ እንኤ ፡ ብስምፂት ይዛረቡ ኣለዉ ።

ኣብዚ ኣብ ንጹር ብርጭቆ መትሓዚታት ብተበጻሒ ቅርጺ ዝተታሕዙ ብዙሓት ሕብራዊ ነገራት ኣለዉ። ኣብ ቅድሚት ናይቲ ብርጭቆ መትሓዚ፡ ብዝተፈላለየ ሕብሪ ዝተሸፈኑ ምልክታት ኣለዉ። ሕብርን ቅንብርን ኣብ ሓደ ምስሊ! ማርከራት፡ብርዕን ቅራፍን ብተበጻሒ ቅርጺ - ኩሎም ፈጠራዊ መሳርሒታት እዮም።

ኣብ ትግራይ ይኹን ኣብ ሃገርና ኢትዮጵያ ካብ ዝርከቡ ዝዓበየን ብመጠንን ብፅሬቶም እቲ ቀዳማይ ዝኾነ መሰቦ ሲሚንቶ ፋብሪካ እዩ። ኣብ ከባቢ ከተማ መቐለ ይርከብ።

እዚ ተፈጥሮኣዊ ጽባቐ ዝመልአ መድረኽ ይረአ፤ ኣብ ቅድሚኡ ድማ ዝተሰርዑ መንበርን ጠረጴዛታትን ኣብ ግሉጽ መጋረጃ ተቐሚጦም ኣለዉ። ኣብ ደገ፡ ዓበይቲ ኣኽራናት እምኒ ኣብ ንጹር ብርሃን ይረኣዩ፡ እዚ ጽባቐ ምስጢር እዩ።

ደስ ብዝብል ኣሰራርሓ መንበሪ ወይ ዝተፈላየ ኣራርሓ ካብ ሓፂን ዝተሰረሐ ናይ በሪ ማዕፆ ብፀሊም ሕብሪ ዝሰረሐ እዩ። አነ ከምዙይ ዓይነት ገዛ ክህልወኒ ይምነ። ንስኩም ከ ?

መዓልታዊ ብተግባር ዝተመልአ ቦታ ይረአ፤ ሓደ መንእሰይ ባሺንግ ብቕልጡፍ ኣብ መኪና ክሰርሕ እንከሎ፡ ካልእ ድማ ስቕ ኢሉ ደው ኢሉ ልሙድ መስመሩ የቕርብ፤ እቲ መዓልታዊ ልምዲ ምሉእ ብምሉእ ከም ተፈጥሮኣዊ ህይወት ይትርጎም።

እዚ ዕንጨይቲ ዝቖርጽ መሳርሒ ዓቢይ ናይ ስራሕን ሓይልን ስምዒት ይህብ! ቡናዊ መትሓዚን ብጫ ስንቂን ዘለዎ ናይ ኢድ ስሕለት ኣለዎ። ዕንጨይቲ ንምቑራጽ ስሕለት ይጥቀም፣ እዚ መሳርሒ እዚ ድማ ባህላውን ጠቓምን እዩ።

ክልተ ከፍ ኢለን እንቁላሊሕ፣ ሽጉርቲን ኮሚደረን ዝሸጣ ቆልዑት ኣለዋ፡፡ ናብ ቅድሚት ምፅእ ኢላ ተኣሲራ ትረአ ዘላ ደርሆ ኸ ንምንታይ እያ ይመስለኩም?

ሕርሻን ግብርናን፡- ሓረስቶት ብባህላውን ብዘበናውን ሜላ ተጠቒሞም መሬቶም ኣለሳሊሶምን ኣልሚዖምን ፅቡቕ ምህርቲ እንትሓፍሱ እዩ፡፡ ካብዚ ሓንቲ ሰብይቲ ምስ ካለኤየታ ነቲ ምህርቲ እንታይ ትገብረሉ ኣላ?

እዚ ቦታ ግራት እዩ እንኤ ዝኾነ ቕመም ነገር ተዘሪኡዎ ዘሎ እዩ ዝመስል ፡ እቲ ዝቦቆለ ድማ ዐምቢቡ ኣሎ እዚ ዓይነት ዘርኢ እዙይ እንታይ ኮን ይኸውን

ኣብ ትግራይ ብዙሓት ናይ ገበርቲ ሰናይ ትካላት ኣለው። ይኹን እምበር እቶም ገበርቲ ሰናይ ትካላት ኣብ ትሕቲ መንግስቲ ኢትዮጵያ ዝኣተው ስለዝኾኑ ነቲ ሕብረሰተብ ፅሙቅ ኣብ ምግልጋል የለውን።

እዞም ወላዲ ኣቛሞም ይኹን ሒዞሙዎ ዘለዉ ኣቑሑት ናይ ሓርበኛታት ኢ/ያን መግለፂ እዩ ፡ እቲ ብየማናይ ኢዶም ሒዞምዎ ዘለዉ ኩናት ይበሃል እቲ ብፀጋም ኢዶም ዝሓዝዎ ዋልታ ይበሃል ።

እዚ ኣብ ሓደ ናይ ህንጻ ቦታ ሰፊሕ ዕንወት ዘርኢ እዩ። ኣብ መሬት ብዙሕ ናውቲ ህንጻን ዝተሰብረ ኣእማንን ፋሕ ኢሉ ስለዘሎ፡ኣብ ማእከል እቲ መንደቕ ዓቢ ዕንወት ተፈጢሩ ኣሎ። ኣብ ድሕሪት ጽኑዕ ሓጺናዊ መዋቕርን ብቡናዊ ቀለም ዝተሸፈነ መንደቕን ይራኣይኣሎ።

እዘን ደቂ ኣነስትዮ እንሪአን ዘለና 6ተ ደቂ ኣነስትዮ እንትኳና እዘን ደቂ ኣነስትዮ ዝተፈላለዩ ክዳውንቲ ኣነፋለጣ ይርከባ። እዞም ክዳውንቲ እውን ፅቡቅ ተጠላቢ ክህልዎም ይገብራ ኣለዋ።

ኣብዚ ሓደ ጎደና ከተማ ብለይቲ ይርአ። ኣብ ጸጋማይ ሸነኽ ናይቲ ጽርግያ ፍሉይ ናይ ብሽክለታ መስመር ኣሎ፡ ቀይሕ ሕብሪ ዝተለኽየ፡ ናይ ብሽክለታ ምልክት ድማ ብመጀመርታ ጻዕዳ ዝተቐብአ እዩ። ኣብ ከተማኹም ከምዚ ዝበለ ናይ ብሽክለታ መንገዲ ኣሎ ዶ?

እቲ ብብዙሕ ሕብሪ ዝተሸፈነ ናይ በዓል ምድላው ዘርኢ እዩ። እቲ ዘደንቕ ኣወዳድባ ባሎናት፡ መደርደሪታት ወርቂን ኣብ ቅድሚት ዝተቐመጠ ብዕምባባ ዝተሸፈነ ቁጽሪ "7"ን ነዚ ምስሊ ዘደንቕ ምስሊ ሂብዎ።

ሰለስተ ክፋላት ይረኣዩ፣ ኣብ ታሕተዋይ ጸጋማይ ሸነኽ ሩዝ ፓስተ/ክሬም ኣሎ፣ ኣብ ውሽጡ ማንካ ተጠሊቑ። ኣብ የማን ኣብ ገጻ ናይ ሩዝ ማስክ ዝገበረት ሰበይቲ ኣላ። ብተፈጥሮኣዊ ውሁዳት ክንክን ቆርበት!

ኣልኮል መስተታት ካብ መጠን ንላዕሊ ኣብ እንሰትየሉ እዋን ናይ ጥዕና ሳዕቤን የምፅኡ እዮም። ስለዚ ሰባት ኣልኮል መስተታት ካብ መጠን ንላዕሊ ንከይሰትዩ ይምከር።

ናይ ትግራይ ክልል ፍሉይ ናይ ዝብሃሉ ተጋደልቲ ዝክደንዎ ክዳን እንትከውን ኣብቲ ማእገሩ ዘሎ እውን ናይ ትግራይ ባንዴራ እንትከውን ብጫን ቀይሕን ቆፃል ሕብሪ ኣለዎ።

ብዓል ሽድሽተ ጎማ ተሽከርካሪት ዝኮነት ዓይነት መኪና እያ ።ቆፅሊ ሕበሪ ዝሓዘት ኮይና ኣዝዩ ዕምቆት ዘለዎ ጉድጎድ ንምኩዓት ትጠቅም ዓይነት እስካባተር እያ ትብሃል።

እዘን ተኣኪባን ዘለዋ ተከተልቲ እስልምና እንትኮና እዘን መሱሉም እዚኣን ሰለማዊ ሰልፊ ወፅአን እየን እንሪአን ዘለና። እዘን መሱሊም እዚአን ብደደቢት ሚድያ እየን ዝመሓላለፋ ዘለዋ።

እዚ ኣብ “ሆም ላንድ ሆቴል” ዝርከብ ፅቡቅን ዘመናውን ሳሎን ዘርኢ እዩ። እቲ ቦታ ብድሙቕ መብራህቲ፡ ምቹኣት ሶፋታት፡ ተኽልታትን ንጹር መስኮታትን ተሸሊሙ ኣሎ። ኣብ ከምዚ ዝበለ ጽቡቕ ሆቴል ክትሓድሩ ትደልዩ ዶ? ኣብዚ ቦታ እንታይ ምገበርካ ትብል?

እቲ እትሪእዎ ዘለኹም ባህላዊ ምግቢ ዓጋመ እንትኸውን ኣብ ዓድግራትን ከባቢኣን ከምኡውን ኣብ ከባቢ ኽልተ ኣውላዕሎ ዝርከብ እንትኸውን ሽሙ ድማ እንታይ ከም ዝበሃል ትፈልጡ ዶ?

ኣብ ከባቢና ካብ ዝተለመዱ ነገራት እቲ ሓደ ኣብ ሓደ ከባቢ ተመሳሰልቲ ስራሕትን ሸቀጣትን ምቅራብ እዩ። ከምዚኦም ዝበሉ ነገራት ምግባር ነቲ ተጠቀሚ ይኹን ነቶም ግልጋሎት መቅረብቲ ጠቃሚ ኣይኾነን።

ዋው ደስ ብሃሊት ስሓቢት ፀሊም ሕብሪ ዘለዋ ኮይና መስትያታ እውን ፀሊም እዩ። ብዓል ኣርባዕተ እግሪ ተሽከርካሪት ዝኮነት መኪና እያ ።

ከም ቢይን ዝኣምሰለ ፀወታ ዝፃወቱ ቆልዑ እኔዉ፡፡ ነዞም ቆልዑ እዚ ዓይዪ ነገር እዩ፡፡ ብተመስጦ ኮይኖም ይፃወቱ ዝርአዩ ዘለዉ ስለዚ እዩ፡፡

እዚ ስዕስት ናይ ምብራቃ ዓዲ ኮይኑ ብህላዊ ፃዕዳ ክዳን ተከዲኖም ደቂ ተባዕትዮ እንትኮኑ ኣብ ኢዶም ድማ በትሪ ኮይን ፃዕዳን ፣ፀሊምን ሕብሪ ዘሎዎ እንትከውን እዚ ስዕስዒት እንታይ እዳተበሃለ ይፅዋዕ?

ኣብ ፃዕዳ ክሻ ዝመልኣ ፈፍሪቀ ፈፍርቂ ኮይኑ ዓይነታት እክሊ እዮም ። ንምግብንት ዝውዕሉን ንፀቢሒ ዝውዕልን እዩ። ንምግብንት ዝውዕሉ ዒልቦን ዳጉሻን እየም ነፀቢሒ ዝውዕሉ ብርስን እዮም።

እዚ መፅሓፍ እዩ ኣብ ናይ ላዕሊ መሸፈኒኡ ሓይማኖታዊ ስእልታት ማለት ናይ መልኣካት ዝመስል ተሳኢሉ ኣሎ ብፅሑፍ ድማ ናይ ግእዝ ቛንቛ ዝሓዘ ትሕዝቶ ከምዘለዎ ይገልፅ ኣሎ ።

ኣብዚ ዘለው ደቂ ራያ ኮይኖ ኣወዳትን ኣጓላት ብሓባር እነዳሳዕስዑ እዮም ዘለው። እቶም ኣወዳት ኩሉም በትሪ ሒዞም ንላዕሊ ዊጥ ኣቢሎም ኣለው።

ኢትዮ ቴሌኮም ናይ ዲጂታል መታወቅያ ካርድ ሕትመት ጀሚሩ! ዝብልን አርማ ናይ ኢትዮ ቴሌኮም ፅሑፍን አብ ቆፃል ሕብሪ ብፃዕዳ ተፃሒፉ ይርከብ፡፡ ናይ ሓደ ሰብአይ ፋይዳ መታወቂያ ስእሊ እዩ፡፡ እዚ ፋይዳ መታወቂያ ናይ መን እዩ?

እዚ ብብጫ ጀሪካን ዝመልአት ዓረብያ ኣድጊ ኣብ ጽርግያ ክትከድ ትረአ ኣላ። ብዓበይቲ ጎማታት ዝተደገፈት እያ። እዚ ምልክት ህይወት ገጠርን ባህላዊ መጓዓዝያን'ዩ።

ነጋሪት ጋዜጣ ትግራይ ቢሄራዊ ክልላዊ መንግስቲ ትግራይ ዝብል ናት ዝኮነ ሎጎ ዘለዋ ኣዋጅ ቁፅሪ ዘለዎ ኣብ ፃዕዳ ወረቀት ተፃሒፉ ኣሎ ።

ናይ ኦርቶዶክስ ተዋህዶ ክርስትና እምነት ተከተልቲ ናይ ዝኮኑ ቤተ ክርስትያን እዩ። ኣዝዩ ደስ ብሃልን ውቅብ ንዓይንካ ስሓብን ኣእምሮካ መዕረፍን ቅዱስ ቦታ እዩ።

ጻዕዳን ሓመኩሽታይ ሕብሪ ዘለዋ ህበይ ኣብ ሓመኩሽታይ ድሕረ ባይታ እናተጉዓዘት ትርከብ። እዛ ህበይ ጸሊም ሕብሪ ገጽ ሃልይዋ ናብ ካሜራ ገጻ ትርከብ። ኣረ! ደስ ክትብል ህበይ ሰብ ትመስል።

ሓደ ወዲ ተባዕታይ ማስቲካ ሕብሪ ናይ ላዕሊ ክዳን ተከዲኑ ኣብ ማስቲካን ሮዛን ሕብሪ ዘለዎእንዳ መስተ ኮፍ ኢሉ ይርከብ። ካሊእ ወዲ ተባዕታይ ከዓ ጸሊም ክዳን ተከዲኑ ኣብ ጸሊም ወንበር ኮፍ ኢሉ ኣሎ።

መፅሓፍቲ ዝተፈላለዩ መፅሓፍቲ ዝተፈላለየ መልእኽቲ ሒዞም ይርከቡ፡፡ ንአብነት ዒስራን ሸሞንተን ሕታም እትብል መፅሓፍ “ናይ ሰይጣን ውግእ” ዝብል ብቀይሕ ተፃሒፉ አብ ቀይሕን ብጫን ሕብሪ ተፃሒፉ ይርከብ፡፡ እዛ መፅሓፍ ሓታሚአ መን ይበሃል?

ኣብ ኩዕሶ እግሪ ፀወታታት ሓደ ሓደ ሰባት ነቶም ተፃወትቲን ደገፍትን ሞራል ንምሃብ ዝተፈላለዩ ደርፍታት ዜማታት እናውፅኡ የፃውቱዎም። እቶም ተፃወቲ እውን ብሕጉስ መንፈስ ሞራሎም ከፍ ንክብል ይገብር።

እዚ ትርኢት መዓልታዊ ህይወት ናይከተማ ዘርኢ እዩ። ሓንቲ ንእሽቶ ሰማያውን ጻዕዳን መኪና ኣብ ጥቓ ብሓጺን ዝተሰርሐ መስኮት ደው ኢላ ኣላ፣ ብመስኮት ብንጹር ትርአ። እዚ ብተፈጥሮኣዊ ጽባቐኡ የገርም እዩ። እዚ ኣረኣእያ እዚ መዓልታዊ ህይወት ብቐሊልን ተፈጥሮኣውን መልክዕ እዩ ዘርኢ።

ተምሃሮ ስቕ ኢሎምን ብትግሃትን ፈተናኦም ክጽሕፉ ወይ ክፍተኑ ይረኣዩ። ትኹረትን ጻዕርን ዝመልኦ ቦታ ኮይኑ፡ ተወፋይነት ተማሃሮ ኣብቲ ምስሊ ብንጹር ይርአ። እቲ ሃዋህው ብጽዑቕ ትኹረትን ስምዒት ጻዕርን ዝተመልአ እዩ።

ካብ ናይ ገደና ኣትኽልቲ ዝበሃሉ ናይ ዘርኢ ድማ ዘርኢ ዘለዎ ዝኹኒ ዝበሃል ፍር እዩ። እዚተኽሊ እዚ ብዙሕ ኣብ ግልጋሎት ኣይውዕልን ፤ ኮይኑ ግና ካብ ብዙሓት ሕማማት ክልከል ዝክእል እዩ።

ልብሰ ተክህኖ ለቢሱ ናይ ቤተ ክርስቲያን ፅላል ዘርጊሑ ዘፅለለ ሕጉስ ቆልዓ ይርአ ኣሎ፡፡ ካብ ኩነታቱ እዚ ቆልዓ ዲያቆን ምዃኑ ንርዳእ፡፡

ተማሃሮ ኣብ ክላስ ማስክ ገረን እንዳተማሃራ እየን። ኣብ ግዜ ሕማም ኮሮና ተማሃሮ ዳርጋ ክልተ ሜትሮ ተራሓሒቆም ኣፎም ማስክ ገይሮም ክማሃሩ ተገይሩ ነይሩ ብጣዕሚ መፍርሕን መጨነቅን ግዜ እዩ ነይሩ።

ኣብዚ ኣብ ጫካ ዝበዝሖ ከባቢ ጸፍሕ ጽርግያ ይርአ። ሓደ ሰብኣይ ኣብ ወሰን ጽርግያ ኮፍ ኢሉ ይረአ፡ ብኢዱ ዝሰርሕ ወይ ገለ ዝበልዕ ዘሎ ይመስል። ንስኩም ከ ኣብዚ ኮፍ ኢልኩም እንታይ ክትገብሩ ነይርኩም?

መፀባበቅቲ ፦ ካብ ናይ ፀጉሪ ቅብኣታት ዝብሃሉ ኣብዚ ዘለው ናይ ጎማን ጥርሙዝ ታንካን መትሓዚ ዘለዎም ከም ኮኮናት፣ ስናይል፣ ቫቲካ ወዘተ ዝበሉ እዮም።

እዚ ኣብ ሓደ ዓቢ ገዛ ጽቡቕ ቅርጺ ዘለዎ ኣትክልቲ ምድላው ተኽልን ዘርኢ እዩ። ሓምላይ ህይወት ኢድ ንኢድ ተተሓሒዙ ይኸይድ! ተኽልታት ብተበጻሒ መልክዕ ተቐሚጦም፡ ብጥንቃቐ ይዕዘቡ። ተፈጥሮን ስራሕን ኣብ ሓደ ቦታ ዘርኢ እዩ።

ኣብ ጫካ ዝበዝሖ ቦታ ዝርከብ ቤተ ክርስትያን ይረአ ኣሎ፡፡ እዚ ብቅርፂ መልክዕ ዝተነደቐ ጥንታዊ ቤተ እምነት እዩ፡፡ ብኸምዚ ዓይነት ዝሰርሐ ቤተክርስትያን ዶ ትሪኡ?

ኣብዚ ዘለው ካብ ዓይነታት እፅዋት ኣብዚ እንሪኦ ዘለና ገፊሕ ቆፅሊ ዘለዎ ተኽሊ እዩ። ተክሊታት ብዙሓት ጠቅመታት ይህቡና ይኽእሉ እዮም። ንኣብነት፦ ንናይ ቢሮን ናይ ገዛ ኣቁሑት ንምስራሕ ይጠቅሙና።

ኣብ ትግራይ ካብ ዝርከባ ሚዳታት ሓንቲ ድምፂ ወያነ ቴሌቬዥን ኮይና ብዛዕባ ምክያድ ዓለምለኻዊ ኮንፈረንስ ዜና እንዳሃበት እያ። ናይ ትግራይ ኩነታት ስለ ተመሓላልፍ ብጣዕሚ እያ ትስሕበካ።

ኣብ ትግራይ ካብ ዝርከባ ዩኒቨርስትታት ሓንቲ ዝኮነት ናይ ኣክሱም ዩኒቨርስቲ ኣርማ ኮይኑ ናይ ዝተፈላለዩ ትካላት ኣርማ ከምዘሎ ዝፍለጥ ኮይኑ ናይ ኣክሱም ዩኒቨርስቲ ኣርማ ሕብሩን መልእክቱን ደስ ዝብል እዩ።

ኣብ ኢትዮጵያ ካብ ዘለዉ ዓበይቲ ቀላያት ሓደ ዝኾነ ቀላይ ጣና ትረአ። ኣብ ማእከል ሓንቲ ንእሽቶይ ሞተር ጃልባ ብሰባት ዝመልአት፣ ከምዚኦም ዝበሉ ጀላቡ ንበጻሕቲ ዓዲ ናብ ጥንታውያን ገዳማትን ኣብቲ ቀላይ ዝርከቡ ደሴታትን ንምውሳድ ይጥቀሙ።

ናይ ህፃውንቲ ምግብታት ኣብ ስፐር ማርኬታትን ሹቃትን ይርከቡ። ወለዲ ዝተዓሸጉ ምግብታ ንህፃውንቲ ካብ ምጥቃም ተቆጢቦም ኣብ ገዝኦም ብምድላው ከምግብዎም ኣለዎም።

ኣንጭዋ ኣብ ዝራእቲ ካብ ኣብ በረካ እናሃለዉ ኣትሂዞም ክሳብ ናብ ገዛውቲ ብምውታው ጉድዓት ተምፅእ። ኣንጭዋ ዳርጋ ዘይትበልዖ ነገር የለን ክበሃል ይክእል። ሰባት ንኣንጭዋ ብጣዕሚ እዮም ዝፀልእዋ።

ጨጉሩ ዝስተኻኸል መንእሰይ እኒአ፡፡ እዚ መንእሰይ ፓንከር ዝብልዎ ዓይነት ናይ ጨጉሪ ስታይል እዩ ተኸርኪሞ ዝኒአ፡፡ ነዚ ስታይል ዓበይቲ ሰባት ኣይፈትዉዎን፡፡

ኣብታ ታሪካዊት ቀዳማዊት ኣብ ከተማ ኣክሱም ዝርከብ ኮይኑ እቱይ ፅርግይኣ እውን ብኮብልስቶን ዝተነፀፈ እዩ። ብዙሓት ዓበይቲ ነዋሕትን ሓፃወ እውን ኣሎ።

ሓደ ነፀልኦም ብመስቀለኛ ዘወንዘፉን ሻሽ ዝጠምጠሙን ካህን ዓብዪ ተሰካዒ መስቀል ሒዞም ኣለዉ፡፡ እዚ ዓብዪ ናይ መስቀል ዓይነት ንምንታይ ኣገልግሎት ይውዕል?

እዚ ናይ ሓይሊ ኤለክትሪ ዓብዪ ጣብያ እዩ፡፡ እዚ ሓይሊ ቅርፂ ዝሕዘሉን ናብ ዝተፈላለየ ቦታ ዝብተነሉን ጣብያ እዩ፡፡ እዚ ቦታ ፍሉይ ፀጥታ ዝሰፈኖ እዩ፡፡

ኣብዚ ክልልና ትግራይ ኣፀሓሕፋ ታቤላ (መፋለጥን መለለይን ትካላት) እናበዝሑ ይርከቡ። ይኹን እምበር ኣብ ሓደ ሓደ ቦታታት እቶም ፅሑፉት ክስርሑ እንከለው ብበዓል መዚ ግብሪ እቶት ስለዘይረኣዩ ንምንባቦም ዝድብሩ እዮም።

ኣብ ኢትዮጵያ ካብ ዝርከቡ ነዊሕ ዕድማ ዘቁፀረ ቤት ሕትመታት እቲ ሓደ እዩ። እዚ ቤት ሕትመት ኣብዚ ሀገር ዘለው መፅሓፍቲ ዳርጋ መብዛህቲኦም ኣብዚ ቦታ እዮም ተሓቲሞም። ብጣዕሚ ድማ ጥቡቅ ናይ ሕትመት ስራሕቲ የቅርብ።

ባህላዊ ህይወት ምግፋፍ ዓሳ ዝገፍፍ፣ ካብ ቃንጫ ሽጉርቲ ዝተሰርሐት ንእሽቶ ጃልባ ("ታንኳ" ትበሃል) ኮፍ ኢሉ ይረአ። ንብዙሓት ነበርቲ ገማግም እቲ ቀላይ ምንጪ መዓልታዊ መነባብሮ እዩ። ህዝቢ ምስ መሬትን ማይን ዘለዎ ዓሚቕ ምትእስሳርን ስምዒት ሰላምን ዘንጸባርቕ እዩ።

ኣብዚ ዘለዋ ደቂ ኣንስትዮ ኣብ መንገዲ ኣየረ ሰራሕተኛ ከይነንነዛ ኣየር ናይ ሰላም መንገዲ ይግበረልኪ ንምባል ፃዕዳ ባንዴራ ሒዘን ይስንይኣ ኣለዋ። ብኣየረ ተጓዒዝኩም ትፈልጡ ዶ?

ካብ ዕንጨይቲ ወይ ዘርኢ ዝተሰርሐ ባህላዊ ናይ ጸሎት ምልክት ወይ ጃፓማላ የርእዩ። ብፍላይ ኣብ ህንዳውያን ሃይማኖታትን ቡድሂዝምን ንመንፈሳዊ ዕላማን ጸሎትን ይጥቀሙ። እዞም ምልክት መንፈሳዊ ስምዒት ዝህቡ ኮይኖም ንልምምድ ህድኣትን ጸሎትን ዘዘኻኽሩ እዮም።

ሓደ ናይ ሃይማኖት አቦ ወይ ከዓ ጳጳስ ፀሊም ክዳንን ቆቢዕን ገይሮምዝተፈላለየ ስእሊ ዘለዎም ሰለስተ መስቀላት አብ ክሳዶም ገይሮም ብየማናይ ኢዶም መስቀል ብፀጋማይ ኢዶም ከዓ ማይክሮፎን ሒዞም እናስተምሃሩ ይርከቡ፡፡ እዞም ጳጳስ ሽሞም መን ይበሃሉ?

መመላኽዕን መፃባበቅትን፦ ኣብዚ ዝተፈላለዩ ሽቶታት ናይ ጥርሙዝን ናይ ጎማን እንትጎና ኣብ ሰብነትና ጥዑም ዝኮነ ሽታ(ክንጨኑ) ዝተፈላለዩ ሽቶታት ንጥቀም። ኣነ ሽቶ ይፈቱ እየ።

ካብ ዓይነታት ህብኣትኣዝዩ! ፅቡቅ ዝኮነ ንህፃውቲ ዝጠቀም ፈሳሲ ወይ ድማ ማይማዮ ሕብሪ እውን ኣለዎ ። እዚ ቅብኣት እዚ ንኩሉ ኣካላት ሰብነት ምቅባእ ይከኣል እዩ።

ዝተፈላለዩ ኣትክልቲታት ኣብ ዕዳጋ ተዘርጊሖም ይርከቡ። ካብዚኦም ካሮት፣ ድንሽ፣ ቅይሕ ሱርኝ ጻዕዳ ሽጉርቲን ኮይኖም ኣራንሺ፣ ሓመደዋይ፣ ቀይሕን ጻዕዳን ሕብሪ ዘለዎም ኣብ ቀይሕ ሓመድ ድሕረ ባይታ ይርከቡ።

እቲ ዕዳጋ ከባቢ ብውቁብን ሕብራዊን ናይ ኢትዮጵያ ኢደ ጥበብ ዝተመልአ ይረአ ኣሎ፣! ዓቢ ባህላዊ ሃብትን ህያው ንግድን ዝብል ስምዒት ይፍንው! ብዙሓት ዓይነታት ዝተሰፍዩ መሶብን ካልኦት ጸፍሒ ዝተሰፍዩ ፍርያትን ኣብ ምርኢት ቀሪቦም ኣለዉ።

ኣብዚ ዘሎ ካብ ዓይነታት ቁኖ እዛ ሰበይቲ ተቆኒናቶ ዘላ ሓደ እንትኮን ርግፂ ዒፍ እውን ይበሃል። እዛ ሰበይቲ እዚኣ ዓይነስው እያ እወን። ከምዞም ዝበሉ ኣካለ ጎደሎ ዝኮኑ ማሕበረሰባት ብዝካኣልናዮ ክንሕግዞም ኣለና።

ሓደ መንእሰይ ሰመያዊት ሕብሪ ዘለዋ ባጃጅ እናሓፀቡ እቲ ወዲ ድማ ብቲ መንገዲ ኮንጎ ጫማ ገይሩ ይሓልፍ አሎ። ክንደይ ቆልዑ እዮም ዝሓፅቡ ዘለዉ?

ጽቡቕ ዲዛይን ዘለዎ ሽልማት መድረኽ እዩ። ሮዛን ጻዕዳን ወርቅን ዝሕብሩ ባሎናት ኣብ ቅስትን ተሰሪዖም ኣለዉ። ናይ ልደት ድግስ ወይ ናይ ህጻን ሻወር ክኸውን ይኽእል። ሓጎስን ጽምብልን ዝመልኦ እዩ።

እቲ ዝቐረበ ኣብ ሓደ ማእከል ስፖርት ዝተኻየደ ፍጻመ ዘርኢ እዩ። ኣፍሪቃ ኣብ ትሕቲ ቅድመ መጻረዪ ዋንጫ ዓለም ዝካየድ ስፖርታዊ ውድድር ኮይኑ፡ ብፅቡቅ ሕብሪ ዝተዳለወን ጽቡቕ ውዱብ ኩነታት ዘለዎን እዩ።

ሓንቲ ፀሊም ክዳንን ዝገበረት ቀያሕ ሰበይቲን ንመንግስቲ ሃይለማርያም ዝመስል ናይ ሓላፊ ክዳን ዝተከደነ ሰብአይን ብጠቅላላ ሽዱሽተ ደቆም አለዉዎም። ክልተ ደቂ አንስትዮ ሰለስተ ከዓ ደቂ ተባዕትዮን ኮይኖም፤ ሰስለስተ ጠጠውን ኮፍን ኢሎም አብ ሕብራዊ ምንፃፍ ይርከቡ።

እዚ ምስሊ ዓብዪ ቃላይ ኣሎ ኣብ ወሰኑ ድማ ብዙሓት ዘፈፍቲ ዓሳ እኒሀዉ ምስኣቶም እዉን ደቂ ኣንስትዮ ኣለዋ። መዝፈፊ ዓሳ ካብ ሻምቦቆ ወይ ካብ ኣርቃይ ዝተሰርሐ እዉን ኣብቲ ገምገም ቃላይ ኣሎ።

ቀያሕ ጋል ኣንስተይቲ ቆጻል ሕብሪ ዘለዎ ክዳን ምስ ጻዕዳ ንጸልኡ ተከዲና ጸሊም መነጸር ገይራ ኣብ መልክዕኛ እምኒ ዝተነጸፎ ቦታ ጠጠው ኣኢላ ቀምሽ/ክዳን/ እናፋለጠት ትርከብ። እዚ ጉዕ ሕብሪ ዘለዎ ክዳን ብጣዕሚ ጽቡቅ እዩ።

ጫማ፡- ንደቂ ሰባት ካብ ጉድኣት ዝከላኸል እውን እኳ እንተኾነ በብእዋኑን በቢጊዜኡን ብዝመፅእ ሓዱሽ ፋሽን ቅዲ ብዝተፈላለየ ሕብሪ፣ ቅርፂን ዲዛይንን ተመሪቱ ንመመላኽዒ ይጠቅም ፡፡ ንስኻትኩ ከ ናይ ጫማ ፋሽን ተኸልቲ ዲኹም?

ኣብዚ ኣብ ዝባን ኣይሱስ ማለት ናይ ፀዕነት መኪና ናይ ጋንቤላወይ ድማ ናይ ደቡብ ህዝቢ ተፃዒኖም ፍርቆም ድማ ዘይተፃዓኑ ኣለው። ኣብ ናይ ፅዕነት ሰብ ምፅዓን ግና ሓደጋ የበዝሕ እዩ።

ሓደ ሰብኣይ ኣብ ርእሲ ጎቦ ኣብ ዝርከብ ከውሒ ብሰላም ኮፍ ኢሉ ነቲ ኣብ ቅድሚኡ ዘሎ መስተንክር መልክዓ ምድሪ ይጥምቶ። ኣግራብን ደረቕ ሳዕርን ዘለዎ ሰፊሕ ቆላ ይረአ ፣እቶም ኣኽራናት ድማ ነቲ ትርኢት ዕምቆትን ዕቤትን፣ ሰላምን ቅሳነትን ይውስኸሉ ይህቡ።

ብርክት ዝበሉ ሓምለዎት ተክልታት ዘለዎ ፓርክ ብቀይሕ ሕብሪ ሓጺን በሪ ተሰሪሑዎ ሓመኩሽታይ ሓጺን ከዓ ማዕጾ ተገይሩሉ ይርከብ። ኣምባሳደር ፓርክ ዝብል ብእንግሊዘኛ ኮይኑ ጻዕዳ ሕብሪ ተጻሒፉ ኣብ ቀይሕ ድሕረ ባይታ ይርከብ።

ናይ ደቂ ኣንስትዮ ስራሕ ካብ ዘቅልላ ሓደ ዝኮነት ማሽን ብኢሌትርክ ትሰርሕ ፃዕዳ ብፃዕዳ ሕብሪ ዘለዋ ኣብቅዲሚታ ድማ ሰማያዊ ሕብሪ ዝሓዘት ንምእታይ ትጠቅመና?

እዚ ሕሳር ዝኮነ መንግስቲ ኢትዮጵያ ንህዝቢ ትግራይ ኣብ መከራን ሽግርን ብኩናት ኣውዲቅዎ ይርከብ። እዚ ናይ ንፁሃት ሰብ ደም ዝሰትይ ሰብ እዩ። እዚ መንግስቲ እዚ ድማ ጆነሳይደር እዩ።

እዚ ነቲ ብጸልማት ዝተሸፈነ መሬት ይረአ አሎ፤ ኣብ ድሕሪት ንጹር ሰማይ ኮይኑ ወርሒ ድማ ኣብ ማእከል ተቐሚጣ ኣላ። ኣብ ጎድኑ ድማ ጭቃን ትክን ኣሎ፡ ሓይሊ ተፈጥሮ ዘርኢ ምስጢራዊ ጽባቐ ኣሎ።

ናይ ብርሃንና ሰላም ቤት ሕትመት ኣርማ ይርአ ኣሎ፡፡ ኣብዚ ኣርማ ዒፍ ትርአ ኣላ፡፡ ዒፍ ብፍላይ ርግቢት መብዛሕትኡ ግዜ ናይ ሰላም ምልክት እያ፡፡

ኣብ ትግራይ ካብ ዝርከቡ መጋየፅታትን መመላክዕን ሓደ ዝኮነ ናይ እዝንን፣ ክሳድ፣ ኢድን ወርቂ ደቂ ኣንስትዮ ዝጥቀማሉ እዩ። ወርቂ ኣበይ ከምዝሽየጥ ትፈልጣ ዶ ?

ኣብ ሓደ ማእከል ፋሽን ኣብ ጎደናታት ዝካየድ ምርኢት ፋሽን ዘርኢ እዩ። እቲ ኣብ ቅድሚት ደው ኢሉ ዘሎ ሰበይቲ ብወርቂ ዝተጠልፈ ቅርጺ ዘለዎ ነዊሕ ጻዕዳ ክዳን ተኸዲኑ ኣሎ። ቀይሕ ጫማ ገይራ ኣላ። ኣብ ከባቢኡ ዘሎ ብርሃንን ሕብርን ብንጹር ይርአ።

እዚ ሓደ ተጻዋታይ ኩዕሶ እግሪ ሰማያዊ ማልያ ተኸዲኑ ዘርኢ እዩ፤ ኣርማ ፕሪምየር ሊግ ኣብ መንኵብ ይርአ፣ ኣብ ትሕቲኡ ድማ ብቋንቋ ኣምሓርኛ ጽሑፍ ኣሎ። እዚ ድማ ጸወታ ኩዕሶ እግሪ ወይ ተዛማዲ መልእኽቲ ዘመልክት እዩ።

ኣብ ኢትዮጵያ ካብ ዝርከቡ ብሄርን ብሄረሰባትን እቲ ሓደ ብሄረሰብ ሱማል እንትኸውን ናብ ባዕልቶም ዝኾነ ባህላዊ ደርፍን ጭፈራን ኣለዎም። ዋላኳ እቲ ቋንቋ ኣንስምዐዮ ብጣዕሚ ደስ እዩ ዝብል።

እቲ ብቐይሕን ጸሊምን ዝተሰርሐ “ዩቱብ ዝብል ኣርማ ኣብ ሰማያዊ ድሕረ ባይታ ዘርኢ እዩ። እቲ ቅርጺ ቀሊል ኮይኑ ግን ጽባቐ ናይቲ ዲዛይንን ጽባቐ ናይቲ ቅርጽን ዘርኢ እዩ።

እዚ ጻዕዳ ስኒከርን ኣብ መሰረት እምኒ-ሓጺን ዝተቐመጠ ኮይኑ ንእሽቶ ዕምባባ ብድሕሪት ኣሎ። እቶም ጫማታት ቁሩብ ኣብ ጥቕሚ ዝነበሩ መልክዕ ይረኣዩ። ከምዚኦም ዝኣመሰሉ ጻዕዳ ጫማታት ንነዊሕ እዋን ኣብ ጥቅሚ ዝውዕሉ ዶ ይመስለኩም?

ካብ ተኽሊ ዝተሰርሐ ናይ ደገ መቐመጢ ቦታ ዘርኢ እዩ። ኣብ ቅድሚት ብመጋረጃ ዝተኸበበ ጠረጴዛን መንበርን ኣሎ፤ ድሕሪኡ ተፈጥሮኣዊ ኣኽራንን ዘለዎ ውቁብ መልክዓ ምድሪ ይርአ። ኣብ ከምዚ ዝበለ ቦታ ኮፍ ኢልካ ነቲ ብተፈጥሮኣዊ ኣየር ምዝንናይ ትደልዩ ዶ?

እቲ ምስሊ ሽፋን መጽሓፍ የርኢ። ኣብ ልዕሊኡ ድማ ብዓበይቲ ፊደላት "እምቢታ ኣንፃር ወረርቲ" ተጻሒፉ ኣሎ። ኣብ ታሕቲ ዝተፈላለዩ ተፈጥሮኣዊ ኣኽራንን ታሪኻዊ ምስልታትን ኣለዉ። ስም ደራሲ እታ መጽሓፍ ኣብ ታሕቲ ብንጹር ተጻሒፉ ኣሎ።

ኣብ ትግራይ ካብ ዝርከቡ ማሕበረሰብ ሓደ ዝኮነ ህዝቢ ራያ እዩ። ባህላዊ ናይ ራያ ክዳን ተከዲኖም ኣብ ኢዶም በትርን ካላሽንን ዝሓዙ እዮም። ናይ ራያ ክዳን ካብ ምንታይ ከምዝስራሕ ትፈልጡ ዶ ?

ኣብዚ ዘላ መርዓት ኮይና ሰፊሕ ህድያት ዘለዎ ዙርያ ተኸዲና ኣብ ኢዳ ድማ ተነቂሳ ማናጀር ናይ ኢድ ፣ናይ ክሳዳ ዋልታ፣ ናይ እዝኒ ጉትሻ ኣብ ገበራ እውን ፁሩራ ን ተቆኒናን ጠጠው ኢላ ተሳኢላ ኣለ።